ኣብ ኢትዮጵያ ብበዝሒ ኣቀማምጣ ቦታታትና ጎቦታት ኣባጣጎባጣን ዝበዝሖ እዩ። ኣብ ሃገርና እቶም ጎቦታትና ንመስሓቢ ሃወፅቲ ክሳብ ሕዚ ኣይተጠቀምናሎምን። ስለዚ ክንጥቀመሎም ኣለና።

ኣብ በሪ ገዛ ደቂ ኣንስዮ ጠጠው ኢለን እኔዋ፡፡ እዞ ቦታ ናይ ጐደና ስራሕቲ ዝስርሐሉ ዘሎ እዩ ዝመስል፡፡ እቶም ናብቲ ገዛ ተፀጊዖም ዘለዉ ሓመዳት ነዚ እዮም ዘምልክቱና፡፡

ኣብ ሓደ ወቕቲ ውድብ ህወሓት ናብ ክልተ ተመቒሉ ይበሃል ነይሩ፡፡ ሽዑ ኣይተ ጌታቸው ረዳ ናይቲ ሓደ ክፋል መራሒ እዮም እናተባህሉ መግለፂ ይህቡ ነይሮ፡፡ ሎሚ ግን ኣይተ ጌታቸው ኣባል ውድብ ስምረት እዮም፡፡

እዚ ካሜራ ነቲ ህንፃ ገልቢጡ ኣልዒልዎ ኣሎ፡፡ እዚ ዝገበረሉ ምኽንያት ኮነ ኢሉ ድዩስ ብስሕተት ብዛዕባ ዝብል ነገር ግን ዝፍለጥ ነገር የለን፡፡

ባህ ዘብል ባህላዊን ሃይማኖታውን መዘናግዒ ይረአ ኣሎ፤ ህጻናት ኣብ መሬት ኮፍ ኢሎም ንመምህሮም ብትኹረት ይሰምዕዎ፤ ስራሕ ናይቲ ኣእምሮ ስቕ ኢሉ በቲ ልቢ ዝትንክፍ ስምዒት ይውሕዝ።

እዚ ናይ 'ተስፋይ እንዳፀጉሪ መስተኻኸሊ ናይ ደቂ ተባዕትዮ' መእተዊ እንዳ ጸጉሪ ርእሲ፡ ማእከል ቅዲን ምጽባቕን ንምዃን ድሉው ዝኾነ፡ ዘኹርዕ ስምዒት ዝፈጥር እዩ!

ዝተደጐሰ ናይ ብራና መፅሓፍ ይርአ ኣሎ፡፡ እዚ መፅሓፍ ካብ ብራና ዝተሰርሐ እዩ፡፡ ብራና ወለድና ፍልጠት ኣብ ምሽግጋር ንዝነበሮም እጃም ብግልፂ ዘርኢ ጥበብ እዩ፡፡

ኣብ ኢትዮጵያ ካብ ዝርከቡ እቲ ሓደ ፌደራል ፖሊስ እንትኸውን ኣብ ውሽጢ ኣዲ ካብ ፖሊስ ዓቅሚ ወፃኢ ኣብ ዝግበሩ ናዕብታትን ህውከታታት ንፖሊስ ብምህጋዝ ንክሰርሑ ዝተደራጀዩ እዩም።

እዚ ኣብ ጥቓ እቲ ቀጠልያ እምባ ዓባይ ናይ ዑደት ኣውቶቡስ ደው ኢላ ትርአ። እታ ኣውቶቡስ ሕብራዊ ምልክት ዘለዋ ኮይና ኣብ መስኮት ባንዴራ ኢትዮጵያ ትርአ። ኣብ ጥቓኡ ሰባት ኣብ ወሰን ጽርግያ ደው ኢሎምይረኣዩ። እዚ ውህደት ናይ ጉዕዞን ተፈጥሮኣዊ ጽባቐንእዩ።

አብ ዕንቋይ ሕብሪ ዝኮነ ፓሎ ጠጠው ኢሉ ይርከብ፡፡ እቲ ቅኑዕ ሃይማኖት፣ አቡ አሚና ቢላል ፊሊፕስ፣ ትርጉም፣ ከቢረ ሙሳ ዝብሉ ብፀሊም ሕብሪ ተፃሒፎም አብ ብጫ ድሕረ ገፅ ይርከቡ፡፡ እዚ እንታይ እዩ?

ማውዝ ናይ ኮምፒተር መሳሪሒ እንትከውን ዝተፈላለዩ ዓይነትን ቅርፅን ኣለው። ራይትን ሌፍትን ክሊክ ንዝተፈላለዩ ናይ ኮምፒተር ስራሕቲ ከርሰር ካብን ናብን ዘዘዋውር ዓይነት ኣቅሓ ምኳኑ ትፈልጡ ዶ ?

ሓደ መንእሰይ ኢትዮጵያዊ ወይ ኤርትራዊ ባህላዊ መሳርሒ ሙዚቃ ክጻወት ይረአ። ጻዕዳ ስረ ተኸዲኑ ብድሕሪኡ ኵምራ ደረቕ ሳዕሪ ኣለዎ። ክደርፍ ወይ ሙዚቃ ከቕርብ ይረአ።

"ሕስዮ" ተባሂሉ ዝፍለጥ ባህላዊ ፍርያት ምግቢ ኢትዮጵያ ዘርኢ እዩ። እዞም ዓበይትን ቡናውያንን ሞላሊትን ቅርጺ ዘለዎም ዕንፍሩራት መግቢ ኣብ ባህላዊ ዝተሰፍየ መሶብ ይቕመጡ። እዚ ድማ ዓቢ ናይ ባህላዊ ኩርዓትን ብግዜ ዝተኸበረ ታሪኽን ይፍንው!

ምስ ወላዲቶም ሰለስተ ደቂ ኣንስትዮን ሓደ ደቂ ተባዕትዮን ካብቶም ናይ ባህላዊ ካብ ዝብሃሉ ሓደ ዝኮነ ፃዕዳ ክዳን ባህላዊ ክዳን ተከዲኖም ኣለው።

እዚ ንምግብነት እንጥቀመሎም ዝኮነ ሓደ ሩዝ ዝበሃለ አበ ስፖር ማረኬት ነምልከት ኣለና። ብክሻን ብጎማን ተደርዲሩ ነመልከት ኣለና። ከመይዓይነት ሩዝ ትፈልጡ ነሰኩም ከ አብ ከባቢኩም?

ብቆፃል ሕብሪ ማዕፆ ዘለዎ ሙሉእ 1ይ ብርኪ ቤት ትምህርቲ ጎ/ጮሞ ዝብል ብትግርኛን እንግሊዘኛን ብፃዕዳ ሕብሪ ተፃሒፉ አብ ቆፃል ሕብሪ ድሕረ ባይታ ዝርከብ ኮይኑ፤ አብ ወረዳ ናዕዴር ይርከብ፡፡ እዚ በሪ ከዓ ብስሚንቶ ዝተለመፀ እዩ፡፡

እዚ ቐይሕ ሹጉርቲ ይበሃል እታ ሓንቲ ተፈግኣት ፍርቒ እታ ሓንቲ ድማ ምልዕቲ እየን ዘለዋ ፡ብዋናነት ንምግብነት ፀብሒ ኢና እንጥቐመሉ ፡ እዚ ዘይብሉ ፀብሒ ጣዕሚ የብሉን

እዚ ጫማ እዚ ናይ ደቂ ኣነስትዮ ጫማ እዩ። መብዛሕት ወጣታት ንመመላኪዒ ዝጥቀመ እዩ። እዚ ሽሙ ድማ እስፒል ጫማ ይባሃል ።

እዚ ኣብ ሓደ ምድላው ብጽፉፍ ዝተሰርዑ ስብስብ መንበር ዘርኢ እዩ። ኣብ መሬት ዝርከብ ዕንጨይቲ ጠረጴዛ ኣብ ማእከል ኮፍ ኢሉ ኣሎ፣ ኣብ ጎድኑ ድማ ክልተ ዓበይቲ ጻዕዳ ሶፋታትን ሰለስተ ጻዕዳ ንአሽተያትን ኣብ ዙርያኡ ተሰሪዖም ኣለዉ።

እዚ ብብርሃን ዝመልአ ክፍሊ እዩ፡ ብጽፉፍ ጠረጴዛታትን መንበርን ዝተመልአ። ተማሃሮ ብስርዓት ኮፍ ኢሎም ኣለው። ትምህርታዊ ትጽቢታት መሊኦም፣ መስኮት ብርሃን ይኣትወ ኣሎ።

ኣብ በዓል ኣሸንዳ ኣዋልድ ብመጋየፅን መመላኽዕ ወቂበን እንትፃወታ ዘርኢ ምርኢት ባህሊ እዩ፡፡ ኣብ እዋን ኣሸንዳ ብኸምዚ ዝበለ ኣካዳድና ዶ ተሕልፎኦ?

እዚ ካብ ጸሊም ጅንስ ዝተሰርሐት ንእሽቶ ቦርሳ ኮይና ብድሙቕ ብርሃን ሕብሪ ዝተለኽየት እያ። እቲ ቦርሳ ካብ ቀሊልን ልሙጽን ጨርቂ ዝተሰርሐ ኮይኑ፡ ብቕድሚት ዓቢ ክፉት ጁባ፡ ኣብ ልዕሊኡ ድማ ብዘደንቕ ቅርጺ ዘለዎ ሽፋን ኣለዎ።

ዝተፈላለዩ ሕብሪን መጠንን ዘለዎም ታኒካታት አብ ፃዕዳ ጣውላ ንክሽየጡ ዓብይን ንእሽተይን ተደርዲሮም ይርከቡ፡፡ ከም አብነት ኑራ፣ ሃምዳ፣ ሂለዋን ገበታን ወዘተ ዝበሉ ይርከቡዎም፡፡

ናይ ትግራይ ሰራዊት ትድኤፍ ኣብ ርእሱ ሽርጥ ኣሲሩ ካላሽን ብኣፍ ልቡ ሒዙ እንዳተጓዓዘ እዩ። ተጋዳላይ ምስ ጡሙይ ከብዱ ኣድካሚ ጉዕዞን ተፃዊሩ ዝጋደል እዩ ።

እዛ ፀላም ሕብሪ ዘለዋ ማሽን ናይ ቀለም ፕሪንተርን ኮፒን ኮይና አብ ፃዕዳ ድሕረ ባይታ ትርከብ፡፡ ቡዙሓት ሕብራዊ ጋዜጣታት ከዓ ፕሪንት ገይራ አላ፡፡ እዛ ማሽን እዚአ ኢፕሶን ተባሂላ ትፍለጥ፡፡ እዛ ማሽን ብጣዕሚ ፈጣንን ጥንክርቲን እያ፡፡

ናይ ኢትዮጵያ ንግድ ባንክ ተፃወቲ ኩዕሶ እግሪ ዝኮነ ኣብ እስታዴም ደስትኦም እናገለፁ ደጋፊ ድማ ኣብ መድረክ ኮይኑ እናተዓዘቦም ባንዴራ ትግራይ ኣብኡ ተለጢፋ ኣላ።

እዚ ኣብ መስኮት ኣብ ዝርከብ ቴሌቪዥን ቀጥታዊ ምርኢት የርኢ። ኣብ ማእከል እቲ መስኮት፡ ሕብራዊ ክዳን ዝተኸድነ ሰብኣይ ኣብ መብራህቲ ክፍሊ ይርአ፡ብየማናይ ሸነኽ ድማ ካልእ ብሰማያዊ ብርሃን ዝበርህ መስኮት ኣሎ። እዚ ብቴሌቪዥን ዝፍኖ ቀጥታዊ ዕላል ዘርኢ እዩ።

ናይ ቀደም ጠቅላይ ሚኒስተርን ውጪ ጉዳይ ሚኒስተርን ኣቶ ደመቀ መኮነን እዮም። ኣብ ኢትዮጵያ ንብዙሕ ዓመታት ብውጪ ጉዳይ ሚኒስተርነት ኣገልጊሎም እዮም።

እዚ ኣብ ውሽጢ ሰማያዊ ዓንኬል ብጻዕዳ ፊደላት ዝተጻሕፈ “ኤፕፍ” ዝብል ቃል የርኢ። እቲ ቅርጺ ቀሊልን ዘመናውን ዲዛይን ዘለዎ ኮይኑ፡ ብሰማያዊ ዝተሸፈነን ብጻዕዳ ንጹርን ፊደላት ዝተፈልየን እዩ።

እዚ ባንዴራ እዚ ናይ ትምህርቲ ቢሮ ባንዴራ እንትኮን እዚ ቢሮ እዚ ድማ ንተማሃሮ ዝምዘንሉ ፈተና ዘዳልው ቢሮ እዩ። እዚ ባንዴራ እዚ ናይ ኣበየናይ ሃገር ወይ ዓዲ ባንዴራ እዩ?

ሰለስተ ደቂ ኣንስትዮ ባህላዊ ክዳን ተኸዲነን ይረኣያ። ኩሎም ብቐይሕ ደገፍቲ ዝተደገፉ ጸሊም ድስቲ ጭቃ ኣብ ርእሶም ሒዞም ኣለዉ። ንኣሽቱ ንመጋየጺ ዝኸውን ንብረት (ምናልባት መቃጸሊ ዕጣን) እውን ሒዞም ኣለዉ። ነጸብራቕ ሓበንን ባህልን እዩ።

እዛ ጓል ኣነስተይቲ ፀጉራ ብዘማናዊ ዝኾነ አሰራርሓ ተሰሪሓ ብጣዕሚ ዝማዕረገን ዝፀበቀን ባህላዊ ክዳን ወይ ድማ ጥልፊ ተኸዲና ብጣዕሚ ሕጉስ ዝኾነ ሂወት ተሐልፍ ከም ዘላ የመላክተና፡፡

ካብ ናይ ትግራይ ዓበይቲ ታሪካዊ ቦታታት ዝበሃሉ ኣብዚ እንሪኣ ዘለና መፋለጢት ወይ ታፔላ ናብ እንትጮን ኣድግራት ዝሓፍ ዓብይ መንገዲ ኣስፋት መገንፀሊ ያሓ ዝብል ብእንግሊዘኛ ተፃሒፉ ኣሎ። ታሪካዊ ቦታት ትግራይ ምግብናይ ደስ ይብለኒ።

እዚ ትካል እዚ ኣብ ጥዕና ዝነጥፍ ኮይኑ ዓድና ትግራይ ካብ እትጠልቦም ወይ ከዓ ክግቲ ስራሕ መደብ ኣለው ተባሂሉ ዝሕሰበሉ ናይ ጥዕና ስራሕ እዩ። ኣብ ጣብያኩም ክንዳይ ናይ ጥዕና ትካላት ኣለዋ።

ኣብ ናይ ገባር ገዛ ዘለው ኮይኖም ሓንቲ ላሕምን ሓንቲ ምራክን እውን ኣለው ።ሓንቲ ወላዲት እውን ካብታ ላሕሚ ፃባ እናሓለባ ኣለዋ።

እዚ መስተንክር ባህላዊ ክዳን ኢትዮጵያ ብድሙቕ ሕብሪ ተሰሊሙ ተራእዩ። እዚ ባህላዊ ክዳን ኢትዮጵያ ብጫ፣ ሰማያዊ፣ ቀጠልያን ቀይሕን፣ ኣብ ጎድኑ ጻዕዳ ጨርቂ፣ ኣብ ክሳዱ ድማ ስልማት ዘለዎ፤ ምስሊ ባህላዊ ጽባቐ ዘርኢ እዩ።

ኣብ እዋን ክረምቲ ወይ ሓጋይ ማይ ወቂዑ ጭቃ እውን ኣለውዎ። እቲ ኮብልቶን እውን ተፋራሪሱ ኣሎ። ማይ ክወቅዕ እንተሎ ብዙሓት ሓደጋታትን ጠቅምታት እውን ኣለው።

ካብቶም ኣብ ትግራይ ክልል ካብ ኣብ ዝርከቡ ውርያት ዝነኛታት ድምፃውያን ሓደ ዝኮነት ድምፃዊት ሰላማዊት ዮውሃንስ ብዙሓት ደስ ብሃልቲ ውቅባት ሙዚቃ ሂባትና ኣላ።

እሰይ! ፅብቅቲ ፃዕዳ ሕብሪ ዘለዎ ብያቲ መብልዒ እንጀራ ማእከሉ ቀይሕ፥ ቆፃል፥ ማስቲካን ሃሳስ ሰማያዊ ሕብሪ ዕምበባ ምስሊ ዘለዎ ኮይኑ ኣብ ፀሊም ሕብሪ ድሕረ ባይታ ተቀሚጡ ይርከብ።

ብዙሓት አንስቲ ሽዱሽተ ህፃውንቲ ሒዘን ፃዕዳ ክዳውንቲ ተከዲነን ኮፍ ኢለን ይርከባ፡፡ እዘን ደቂ አንስትዮ ተፈናቀል ድየን ወይስ አይኮናን? እዚ አከዳድና ናይ አበይ ዓዲ ባህሊ እዩ?

ፃዕዳ ሽጉርቲ፣ ጉዕ፣ ካሮት ፣ቀይሕ ሱር ዝበሉ ዓይነታት ናይ ምግቢ ፅብሒ መመቀሪ ዝኮኑ ኣብ መዳበርያ ኮፍ ኢሎም ክንሽየጡ ተዳልዮም ኣለው። እፍፍፍፍ! ቀሪፍካ ፃዕዳ ሽጉርቲ ምብላዕ ኣብካ ስለዘጭኑ የፅልእ።

መእተዊን መረባን ሓደ ዓቢን ዘመናዊን ህንጻ እምኒ ይርአ። እቲ መረባ ብእምኒ ባንዴራ ዝተጸረገ ኮይኑ፡ ጸሊም ብረት ዝሰርሕ ኣፍደገ ክኽፈት ይርአ። ህንጻ ጽቡቕ ህንጻ ዘለዎን ሓያል ስምዒት ዘለዎን ኮይኑ፡ እቲ ከባቢ ደረቕ ግን ከኣ ጽምው ዝበለ ይመስል።

በዓል መዚ ናይ ቤት ምኽሪ ጉዳያት እስልምና ትግራይ ኽይኖም ኣብ ኣኼባ እንዳመርሑ እዮም ዘለዉ ፡ እዞም ሸኽ እዚኦም ኩሉ ግዘ ገፆም ብሩህን ፈገግታ ዝተመልኦን እዩ ።

ወርቃማን ጻዕዳን ሕብሪ ዘለዎም ናይ ደቂ ኣንስትዮ ክፍቲ ሓደ ጽምዲ ጫማ ኣብ ሃሳስ ሓመኩሽታይ ድሕረ ባይታ ይርከቡ። እዞም ጫማ ካብ ብራማ ፕላስቲክ ዝተሰርሑ እዮም። ከብዶም ከዓ ጸሊም ሕብሪ ኣለዎም። ጥንካረ ቡዙሕ ኣይኮኑን።

ኣበ ውሽጢ ቤተ ክርስትያን ዘለው ኮይኖም ናይ ባህላዊ ፃዕዳ ሕብሪ ዘለዎ ክዳን ተከዲኖም ኣለው። ንብዙሕ ስዓታት ደው ኢልካ ንክትፀንሕ ዝሕግዘካ መቆምያ ዝብሃለ ሒዞምኣለው።

እዋይ ! እንታይ ጉዳ ኣሕዋተይ ንታ መኪና ግዲእዮም ከመርዕውዋ! እዛ መኪና እዚኣ ናብ መርዓ ክትከይስ ብናየ መስቲካ ሕብሪ ዘለዋ ባንቡላት ተሸላሊማ ተዳልያ ኣላ። ናይ መርዓት መርዓውን መኪና ክትከውን ኣለዋ።

ኣብዚ ዘሎ ወዲ ፀጉሪ ኣንዊሑ ብደንቢ ድማ ሰንቲሩ ከም ናይ ቀደም ተጋደልቲ ገይርዎ ኣሎ። ኣብ ናይ ቀደም ገድሊ መቁረፂ ስለዝስእኑ ማለት ኩሉ ግዜ ፈቀድኡ በረካ ስለዝኮኑ እዮም ከምዙ ይጥቀምሉ ነይሮም።

ኣይ! ኣይ! ተኻል ናብራ ሓረስታይን ወዲ ሓረስታይ እኮ ሞት ጥራሕ እያ ትተርፈካ እምበር ፤እዚ ሰብኣይ እዚ ናይ ሕርሻ መሳሪሒታት ማለት ሕርስ ዊዕሊ መሳርዕ ተከሺሙ እንዳከደ እዩ።

ብጣዕሚ ጽቡቅ ገዛውቲ ኣብ ወሰን ጽርግያ ዝርከቡ ብብጫን ሰማያዊን ሕብሪ ቀለም ተለሚጸ በዓል ሰለስተ ደብሪ ኮንደሚንየም ገዛውቲ ኣብ ወሰን ስፓልት ይርከብ። ኣብ እግሪ እቲ ኮንደምንየም ከዓ ዝተፈላለዩ ናይ ስራሕ ኮንተይነራት ኣለው።

ኣብ መሬትን ኣብ ማይን ክትርከብ እትኽእል ዓይነት ኣብ ነፈርትን ሰጎምትን ኮይና ኣብራካን ክሳዳን ብጣዕሚ ነዋሕቲ እዮም። ናይዛ ዒፍ እዚኣ ሽም ድማ ዓዕያ ትበሃል።

ኣብ ኢትዮጵያ "ኮረሪማ" ተባሂሉ ዝፍለጥ ቀመም ክኸውን ይኽእል እዩ። ሃብታምን ንምግቢ ምቾት ዝህብን እዩ፡ ኣብ ቀጠልያ መዳበርያ ዝተደራረቡ ንኣሽቱ ቡናዊ/ግራጭ ፍረታት ኮረሪማ ወይ ካልእ ተመሳሳሊ ቀመማት እዮም።

ኣብዚ ዝርአ ነገር ኣብ ጸልማት ዝረአ ሓዊ ዝመስል ቀይሕን ኣራንሺን ብርሃን እዩ። ተፈጥሮኣዊ እሳተ ጎመራ ላቫ ወይ ጉድጓድ ሓዊ ይመስል። ኣብ ማእከሉ ብድሙቕ ቀይሕ መብራህቲ ዝተመልአ ኮይኑ፡ ጎድኑ ግን ምሉእ ብምሉእ ጸልማት እዩ።

ኣሰይ ደስ ዝብል ተፈታው ናይ ገባር ገዛን ላሕምን ኣባጊዕን ቂሚጦ ሓሰርን ህድሞታት ገዛውትን ዓበይቲ ኣግራባትን ተክልታትን ታሓራሳይ መሬትን እውን ኣሎ።

ናይ ቀይሕ መስቀል መኪና እየን። ሕሙማትን ጥኑሳትን ካብ ገዛ ናብ ሆስፒታል ብነፃ ኣብ ዝፀወዓካዮም ግዜ ዘመላልሳ መካይን እንትኮና ንደቂ ሰባት ኣዝየን ጠቀምቲ ካብ ዝባሃላ መካይን እየን።

እዚ መስተ ዳንኪራ ኣብ ሕብራዊ መድረኽ ኮፍ ኢሉ ኣሎ፤ ንጹር ብርጭቆኡ ብስትሮቤሪን ቆጽልን ዝተሰለመ እዩ። ኣብቲ ጥርሙዝ “ዳንኪራ” ዝብል ቃላትን 6% ትሕዝቶ ኣልኮላዊ መስተ ዘለዎን ብንጹር ይርአ።

Quora ሰባት ሕቶታት ዝሓቱሉን መልሲ ዝረኽብሉን ሕቡብ ናይ ኦንላይን መድረኽ እዩ። እዚ ኣርማ ምልክት ፍልጠትን ምሕታትን ዝጠቕም ናይ ቴክኖሎጂ ውፅኢት እዩ።

ሓደ ቀይሕ ሰብኣይ ጻዕዳን ቀይሕ ሕብሪ ዘለዎ ክዳን ተከዲኑ እናሰሓቀ ይርከብ። እዚ ስኑ ፍልይ ዝበለ ሰብኣይ ኣብ ሃሳስ ስማያዊን ጻዕዳን ድሕረ ባይታ ይርከብ።

እዘን ቆልዑት ባህላዊ ክዳን ማለት እውን ካብ ጡጥን ዝተፈላለዩ ዓይነት ሃሪታትን ተኣሊሙን ተጠሊፉን ዝተሰርሐ ባህላዊ ክዳን ተኸዲነን ነኒባዕለን ተተሓሒዘን ኣብ ብጣዕሚ ለምለም ዝኾነ ቦታ ኮይነን ብጣዕሚ ተሓጊሰን ደስ ዝብል ሂወት የሕልፋ ኣለዋ፡፡

ፋሽን ሾው ባህላዊ ክዳን ብዘመናዊ ኣሰፋፍያ ተከዲና እንዳረአየት እያ ። ፋሽን ሾው ምስርሕ ብጣዕሚ ፃዕሪ ዘድልዮ ዓይነት ስራሕ እዩ ።

እዚ ኣብታ ጥንታዊት ከተማ ኣክሱም ዝርከብ ኮይኑ ሓወልቲ ኣክሱም እዩ። እዚ ሓወልቲ ሓደ ካብቶም ኣብ መሬት ወዲቁ ዘሎ ዓብይ ሓወልቲ እዩ።

እዚ ቀጠልያን ቀይሕን ኣርማ፡ ኣብ ማእከሉ ምልክት ኤሌክትሪክ ዝሕብር ጻዕዳ መብራህቲ። ኣብ ታሕቲ "ሓይሊ ኤሌክትሪክ ኢትዮጵያ" ዝብሉ ቃላት ብንጹር ተጻሒፎም ኣለዉ፡ ሓይልን ትንፋስን ኣብ ሓደ ምልክት ኣወሃሂዶም ኣለዉ።

ኣብ መንገዲ ክልተ ከብቲ ብመስርዕ ክጓዓዛ ይረኣያ። እቲ ሓደ ጻዕዳን ጸሊምን ዝተሓዋወሰ ክኸውን ከሎ፡እቲ ካልኣይ ድማ ምሉእ ብምሉእ ጸሊም ምዃኑ ብንጹር ይርአ። ድሒሩ ኣብ መሬት ዝርአ መዋቕራትን ናይ ህንፀት ቦታን ኣሎ። እቲ ከባቢ ደረቕን ብተፈጥሮኡ ብጻህያይ ዝበቖለን እዩ።

ወይ ጥንካረ! ኣሎ ዝሽከም ተኽሊ ሰውነት ብጓል ኣነስተይቲ ዓቅሚ እዚ ኽብደት እዚ ምልዓል ብጣዕሚ ንፍዕቲ ምዃና ዘመላኽት እዩ። ብዙሓት ተመልከትቲ ድማ ንኣኣ እዳተዓዘቡ እዮም ዘለው።

ኣብቲ ብዓበይቲ ፊደላት ዝተጻሕፈ "ኣንድሮሜዳ" ዝብል ቃላት ዘለዎ ገጽ መጽሓፍ ይርአ። ኣብ ማእከል ድማ ስእልታት ስርዓተ ከዋኽብትን ፕላኔታትን ብቅርጺ ሽቦ ተሰሪዖም ኣለዉ። እዚ ድማ ዝርዝር ሓበሬታ ናይቲ መጽሓፍ ምዃኑ ዘርኢ እዩ።

እዚ ኣብ ምስሊ እንሪኦ ዘለና እንዳፈርንቸር እንትከውን ኣብዚ ድማ ዝተፈላለዩ ንብረታት ተሰሪሖም ንርኢ ኣለና። ንኣብነት ከም ዓራት፣ ናይ ቡና ረኮቦት ወዘተ ዝኣምሰሉ ንርኢ ኣለና።

ፍራፍረ ምግብታት ዕብየት ወድሰብ ቅልጡፍ ዕብየት ክህልዎም ዝገብር እዩ። ናይ ስርዓተ ኣመጋግባና ንክስተኸከል ይገብር። ስለዚ ኣመጋግባና ኣሕምልትን ፍራምረን ክኸውን ኣለዎ።

እዛ ጓል ኣነስተይቲ እዚኣ ናይ ኣዲስ ኣበባ ከንቲባ እያ። እዛ ጓለ ኣነስተይቲ እዚ ኣብ ሚድያ ወፅኣ መደረ እንዳመረሓት ኣላ። እዛ መራሒት እዚኣ ብዛዕባ እነታይ እያ ትመርሕ ዘላ?

እዚ ኣብ ሓደ ዓቢ ኣዳራሽ ዝተዳለወ ናይ ኣኼባን ስልጠናን ፍጻመ ዘርኢ እዩ። ኣብ ቅድሚት ኣብ ማእከላይ መድረኽ ጽኑዕ መድረኽ መጉልሒ ድምጺ ተቐሚጡ ኣብ ዓቢ መስኮት ስርዓተ ስልጠና ይርአ። ራእይ ክብሪ ስራሕን መርበብ ትምህርትን ዘርኢ እዩ።

አረ በስመ አብ! ጁዳ ካናዳ ዝመስሉ ብፃዕዳ ሕብሪ ዝተለመፁ ገዛውቲ አብ ማእከሎም ከዓ ብጣዕሚ ዝለምዑ ዓበይትን አናእሽተይን ሓምለዎት ተክሊታት ይርከቡዎም፡፡

ብጻዕዳውን ሕብራዊን ባሎናት ዝተመልአ ጽቡቕ ናይ ልደት ድግስ ተዳልዩ። ባሎናት ከም ደበና ተሰሪዖም፡ ብድሕሪት ድማ “ርሑስ ልደት” ዝብል ጽቡቕ ምልክት ተራእዩ። ኣብ ቅድሚት ፍሩይ ኬክን ናይ ህጻን ሻወር ዕድመታትን ነቲ ኣጋጣሚ ዝያዳ ሓጎስ ገይርዎ።

እዚ ናይ ህፃውንቲ ምግቢ ኮይኑ ብጣዕሚ ልስሉስ ምግቢ ድማ እዩ። እዚ ድማ ካብ ዝተፈላለዩ ዓይነታት እክሊ ዝተደርሓ እዩ። እዚ ድማ ንህፃውንቲ ኣዝዩ ጉልበት ንክህልዎም ይጠቅም።

ኣብዚ ብጫ መጋረጃ ዝተሸፈነ መእተዊን ኣብ መንደቕ ኣርማ ኮካ ኮላን ብቐይሕ ብንጹር ይርአ። ኣብ መንደቕ ስእሊ መግቢን ዝተጻሕፈ "ቤት ምግቢ" ዝብል ጽሑፍን ነዚ ቦታ ፍሉይ ይገብሮ።

ኣብ ሓደ ሓደ ቤት ዕዮታትን ናይ ውልቀ ትካላትን ሃሳብ መውሃቢ ብመልክዕ ሳጥን እንትቀርብ ኣብ ሓደ ሓደ ቦታታት ግና ብመልክዕ ደብተር ይቀርብ። ከምዚ ዝበሉ ስራሕቲ ክስፋሕፍሑ ኣለዎም።

እዞም ህፃወቲ እዚኣበ ሓደ ወደን ሓንቲ ጓል ኣብ ናይ መጫወቲ ቆልዑ ኮፍ ኢሎ እንዳተፃወቱ እዮም። እዚ መናፈሻ እዙይ ድማ ዝተፈላለዩ ዓይነት መጫወቲ ቆልዑ ኣለው።

ጓል ኣንስተይቲ ኣብ ሰፍኢ ጥረ ዝነበረ እኽሊ ብሓጎስ እናጠመተት ትብፅሮ ኣላ፡ ኣብቲ ቅዱስ መሬት ብብርሃን ጸሓይ ገጻ ብሓጎስ እናተመላለሰት ዘደንቕ ስእሊ ሕርሻዊ ህይወት እዩ።

እዚ ባህላዊ ስስዒት ኮይኑ ዝተፈላለዪ ሳባት እዳሳዕስዑ ከም ዝንህው መዝቀኛ እውን ባህላዊ መፃውቲ ሕዙ ይፃወት ወይ ይደርፊ አሎ ምርዓ፣ ወይ ክርስትና ክከውን ይክእል

ኣብ ጽዑቕ ጫካ ኮሎቡስ ዝበሃል ኣህባይ ይርአ። እዛ ህባይ ኣብ ሓደ ዓቢ ጕንዲ ገረብ ተቐሚጡ ንላዕሊ ይጥምት ኣሎ። ዝረአ ዝርዝራት ኮሎቡስ ሞንኪ/ህበይ ጉረዛ ዝበሃል ኣብ ኣፍሪቃ ዝርከብ ዓይነት እዩ።

ኣብ መንደቕ ዝተሃንጸት ቤተ መቕደስ እዩ፣ ካብ እምኒ ዝተሰርሐት፤ ቀይሕን ቀጠልያን መስኮት ኣብ መንደቕ ተተኺሉ፣ እቲ ብየማን ዘሎ ማዕጾ ድማ ብቀጠልያ ቀለም ተሸፊኑ ኣሎ። እዚ ስእሊ ዓቢ ታሪኽን ተፈጥሮኣዊ ጽባቐን እዩ።

እዚ ደረቕን ሳዕሪ ዝበዝሖ ገጠርን ኣብ እዋን ቀውዒ ዝመስልን እዩ። ኣብ ቅድሚት ቀጠልያ ተኽሊ ይርአ። ኣብ ድሕሪት ድማ ካብ እምኒ/መሬት ዝተሰርሑ ህንጻታት ኣለዉ።

ካብ 3+ ንላዕሊ ክፍልታት ኣብ ዘለዎ ቦታ 2+ ኣንስቲ ይራኣያ፡፡ ኣብ ልዕሊ እቲ ጫፍ ቆርቆሮ ናይ ዲሽ ፃሕሊ ይረአ ኣሎ፡፡ እዚ ቦታ ንምንባር ይመችው ዶይመስለኩም?

ዕዳጋ መሳርሒታት እውን ተመሳሳሊ ቦታ ይመስል፤ ፈርኔሎን ንብረት ሓጺንን ብድሉው መንገዲ ከም ዝተሰርሑ ጌሮም ብሓባር ደው ይብሉ። ኣብ ኣየር ናይ ዕዳጋ ቅልልነትን ተፈጥሮኣዊ ቦታን ዝብል ስምዒት ኣሎ፤ ውሱን ተግባራውነትን ቅሳነትን ምርኣይ እዩ።

ሓሞክሽቲ ሕብሪ ዘለዋ መስትያታ ፀሊም ሕብሪ ዝኮነ ብዓል ኣርባዕተ እግሪ ተሽከርካሪት ዝኮነት መኪና ኣላ። ዓብይ ጉንዲ ዘፋር ተክሊ እውን ኣላ።

ደቂ ሰባት አብ ዕለታዊ ናብርኦም ካብ ዘከናውኑዎም ተግባራት ሓደ ኮይኑ ኣብ ዕዳጋ እንዳ አስቤዛ በቢ ዝደልይዎ ክዕድጉን ክሸጡን ክምኡ እውን አብቲ ዕዳጋ ናይ ፀፅታ ሽግር ነከይፍጠር ዝከታተሉ ናይ ፀፅታ ሓይልታት አለው።

ሓንቲ ጓል ኣንስተይቲን ወዲ ተባዕታይን ብጫን ደም በጊዕን ሕብሪ ዝተጠለፈ ጻዕዳ ጥልፊ ተከዲኖም ንቅድሚት ተሓቋቊፎም ጠጠው ኢሎም ጽብ ጻዕዳን ሓምለዋይ ተክሊን ድሕረ ባይታ ይርከቡ። ሽኮሪናታት መርዑ እዮም።

ኣብ ኣርባ ምንጭ ከተማ ኣብ ዝተከየደ ናይ ስፖርት ፀወታ ኩዕሾ እግሪ ውድድር ብሊጉ ሳልሳይ ተከታታላይ ዓወቱ ኣመዝጊቡ ኣሎ ዘሐጉስ እዩ።

ብናይ ኦርቶዶክስ ተዋህዶ እምነት ክርስትና ተከተሊቲ ናይ ቤተ ክርስትያን ኣልባስ ለቢሶም ኣብ ፅግርጊያ ዕጣን ንኣህዛብ ይዓጥኑ ኣለው። ፅቡቅ ትሰምዑሉ ዕለት ይግበረልኩም።

ኣብዚ ሱፐር ማርኬት ዝተፈላለዩ ዝተዓሸጉ ናይ መፀባበቒን ንፅህናመሓለውን ኣቑሑ ከምኡውን ምግብታትን መስተታትን ይርአዩ ኣለዉ፡፡ ሱፐር ማርኬት ካብ ካልእ እንዳ ሸቐጥ ብምንታይ ይፍለ?

ዝበሰለ በለስ ገና ኣብ ገልዑ እንተሎ ዕሾክ እውን ዘለዎ ኢና ንርኢ ዘለና ። በለስ ኣዝዩ ጥዑምን ኣብዚ ሕዚ እዋን ንብዙሕ ምርምር ዝውዕል ዘሎ እዩ።

ኣብ ጎደና ከተማ ገዛውትን ድኳናትን ይረኣዩ። ቀዳማይ ብጸጋም ብዝተፈላለየ ሕብሪ ዝተቐብኡ ድኳናት ኣለዋ፡ ሓንቲ ካብአን ብብጫ ዝተቐብአት እያ። ኣብ ማእከል ድማ ሰማያዊ ባነር ምስ ምልክት ኣሎ። ንግድን ልምዓትን ብሓደ ኣረኣእያ፣ ዕብየት ከተማታት ኣብ ጎኒ መንገዲ ዝረአ እዩ።

አብ ሓደ ክፍሊ ዝተፈላለየ ሕብሪ ክዳውንቲን ዘለዎም ተምሃሮ አብ ቀይሕ ጣውላ ኮፍ ኢሎም ደፍተሮም ሒዞም ይርከቡ። እዞም ተምሃሮ ትምህርቶም እናተከታተሉ አብ ሰማያዊ ሕብሪ ድሕረ ባይታ ይርከቡ።

እዚ ጫማ እዚ ናይ ደቂ ተባዕዮ እንትከውን እዚ ድማ ንምርጋፁ ብጣዕሚ ምቹው ዝኮነ እዩ። እዚ ጫማ ድማ ካብ ፕላስቲክ ዝተሰርሐ እዩ።

እዛ ዓሌት ዒፍ ጉጋ ትበሃል፡፡ ጉጓ በሊሕ ኣፍን ፍሩያት ኣዕይንትን ዘለውዋ ፍጥረት ኮይና ኣብ ከባቢና ግን ብብዝሒ ትርአይ ኣይኮነትን እያ፡፡

እዚ ዝተወሰነ ናይ ትዕዝብትን መአከቢ ቦታን ዘርኢ እዩ። ኣብቅድሚት ጸሊም ክዳን ዝተኸድነ ሰብኣይ ኣብ መንበር ኮፍ ኢሉ ኣሎ፤ ኣብ ድሕሪት ድማ ወተሃደራዊ ክዳን ዝተኸድኑ ሰባት ኣብ ድሙቕብርሃን ዘለዎ ቦታ ይረኣዩ። ክብሪ ስራሕን ናይ ትዕዝብቲ ቦታን ዘርኢ ኣረኣእያ እዩ።

"ማይራ" ዘይቲ ዕምባባ ጸሓይ ኣብ መደርደሪ ተቐሚጡ፡ ኣድላዪ ኣቕሓ ገዛ ምዃኑ ዘዘኻኽርን ምቾት ዝህብን እዩ። ኣብቲ መደርደሪ ዝተፈላለዩ ዓይነታት መግቢ ተቐሚጦም ኣለዉ።

ብናይ ምሸት ብርሃን ጽቡቕ ጌሩ ዝበርህ ተፈጥሮኣዊ መልክዓ ምድሪ እዩ። እቲ መሬት ብልስሉስ ቀጠልያ ሳዕሪ ዝተሸፈነ ኮይኑ፡ ኣብ ልዕሊኡ ብዙሓት ቀዛፊ ዝመስሉ እንስሳታት ብጉጅለ ኮፍ ኢሎም ይረኣዩ። እዚ ኩሉ ጽባቐ ተፈጥሮ ኣብቲ ምስሊ ይርአ።

ኣባላት ፖሊስ ኣወዳትን ኣጋላትን ኣብ ወንበር ኮፍ ኢሎም ናይ ፖሊስ መለለይ ክዳኖም ጌሮም ኣብ ማእገሮም ደረጃ ዝገልፅ ኣብ ደረቶም ስሞም ዘለዎ ተከዲኖም ኣለዉ።

እዚ ብብርሃን ዝመልአ ሳሎን ጸጉሪ ዘርኢ'ዩ። ብጸጋምን የማንን መስትያትን መንበርን ብተቐባሊ መንገዲ ተሰሪዖም ኣለዉ። ኣብ ምድሪ ጽሩይን ብርሃን ዝመልኦን ቦታ ኣሎ።

መጋየፂ መጋየፂ ማለት መመላክዒ እንትኸውን፣ ወርቃማ ሸንሸል አብ እርሳ ሕብሪ ድሕረ ገፅ ተቀሚጡ ይርከብ፡፡ እዚ ወርቃማ ሸንሸል ዋግኡ ክንደይ እዩ?

እዚ ጽባቐ ባህላዊ ስነ-ስርዓት ቡን ኢትዮጵያ! ውዑይ ቡን ኣብ ጻዕዳ ቀለም ፍንጃል ቡን ክፈስስ ይረአ፣ ትኪ ድማ ካብ ላዕሊ ክለዓል ብንጹር ይርአ። እቲ ኣረኣእያ ባህልን ክብርን ተፈጥሮኣዊ ውዑይን ብንጹር ዘርኢ እዩ።

ተፈጥሮኣዊ ፍርያት ኣብ ዓበይቲ መዳበርያታት ኣብ ዕዳጋ ተቐሪቡ ነይሩ። ኣብ ውሽጢ መደባርያታት፡ ቆጽሊ፡ ዕንጸይቲ፡ በረኸትን ዝተፈላለዩ ተፈጥሮኣዊ ነገራትን ተሰሪዖም ነይሮም። ጽባቐ ሕብርን ቅርጽን ጽቡቕ ትርኢት'ዩ።

ኣብ እዋን ቀውዒ ፖሊታት ትግራይ ጣፍ ዓፂድ ንሕብረተሰብና እንዳሓገዙ እዮም ዘለው። ከምዙይ ዝበለ ሓገዝ ዝገርም ክተባባዕ ዘለዎ ስለዝኮነ ቀፃልነት ክህልዎ ኣለዎ።

ሰባት ናይ መጓዓዓዝያ ኢንዳስትሪ በብግዚኡ ኣብ ምዝማን እንትርከቡ ኣብዚ ሕዚ እዋን ድማ ብኤሌትሪክ ዝሰርሑ ሞተር ብስክሌታት ኣብ ጥቅሚ ኣውኢሎም ኣለው። እዞም ሞተር ብስክሌታታት ብጣዕሚ ፈጣናትን ድምፂ ኣልባን እዮም።

!ጽብቕቲ ጻዕዳ ናይ ኣዕዋፍ ዝርያ ዝኾነት ዳኪያ ኣብ መሬት ክትዘውር ትርአ ኣላ። እቲ ንዓይኒ ዝስሕብ ሕብሪ ድሙቕን ኣዝዩ ጽቡቕን እዩ!

እዚኦም ብፍቕርን ሓጐስን ብሓባር ደው ዝበሉ ስድራቤት ማለት እውን ኣቦ፣ ኣዶን ሓደ ውላዶምን ይርከብዎም፡፡ እቲ ህጻን ኣብ ማእከሎም ተሓቋፉ እናደመቐን!

ኣብዚ ክልተ ህጻናት ኣብ ጻዕዳ መዘናግዒ መኪና ኮፍ ኢሎም ይራኣዩ ኣለው። እታ መኪና ከም ነፋሪት ቅርጺ ዝነበራ ኮይና፡ ኣብቲ ከባቢ ቆጽልን መዘናግዒ መሳርሒታትን ይርአ ኣለው።

እዚ ሓጺር ኢድ ዘለዎ ካምቻ ብቀጠልያ ፡ ኣብ ትሕቲኡ ካኪ ሕብሪ ዘለዎ ስረ ገይራ ኣላ ። ብሓደ ወገን ብጽፉፍ ቅርጺ ዝተመልአ ቀሌበት ብንጹር ይርአ። እዚ ምልክት ጽፉፍን ድልውነትን እዩ።

ብጽባቐ ባህላዊ መግቢ ኢትዮጵያ ዝተመልአ ዓቢ መትሓዚ፡ አንጀራ ምስ ሕብራዊ ምጥቕላል በርበረን ምድላዋት ኣሕምልትን። ብርጭቆ ቢራን ቅልል ዝበለ መግብን ብዝተዛነየ ኣገባብ ዝተሰርዐ፣ ጣዕሚ ባህልን ናይ ትርፊ ግዜ ሰላምን ኣብ ሓደ ቦታ ዘቕርብ።

ኣብ መካበቢያ ገዛ ደስ ዝብል ዕምበባ ይርአ ኣሎ፡፡ እዚ ተኽሊ ብሓደ ገፅ መልክዕ ብኻልእ ገፅ ድማ ናይ ገዛ ሓፁር ኮይኑ ዘግልግል እዩ፡፡

ቡርስሊ ኪክ ቦክሲንግ ውሹ ማርሻል ኣርት ማሰልጠኛ ክለብ ዝብል መፋለጢ ዝተለጠፈሉ ቦታ ይርአ ኣሎ፡፡ ቡሩስሊ ናይ ቻይና ካራቴ ፊልም ኣክተር ምንባሩ ትፈልጡ ዶ?

ኣብዚ ዘሎ ተፈጥሮኣዊ ትርኢት ኣዝዩ ጽቡቕ እዩ። ኣብ ቅድሚት ለምለም ቀጠልያ ጫካ ኣሎ፣ ኣብ ልዕሊኡ ግን ካብ ቀይሕ ከውሒ ዝተሰርሑ ዓበይቲ ጎቦታት ኣለዉ። ኣብ ርሑቕ ከተማን ጽርግያን ትርኢ። ብሓቂ ከምዚ ዝበለ ጽቡቕ ተፈጥሮኣዊ ቦታ ርኢኻ ትፈልጥ ዲኻ?

እዚ ብዛ እደተበሃለ ዝፍለጥ እንትከውን ካብ እክሊ ዓይነት ካብ ፈኖ ወይ ስርና ሕሩጭ ዝስራሕ እንትከውን ብጣዓሚ ፅብቁ እዩ ንቅርሲ ንቤተሰብ ብ ስጎ ገይርካ እንቋቆሖ ገይርካ ዝስራሕ ብጣዓሚ ፅቡቅ እዩ።

ብብዝሒ ጽዕነት ዝጸዓነት ቶዮታ ፒክኣፕ ኮይና፡ እቲ መራሒ መኪና ኣብ ልዕሊ እቲ ኵምራ ኣቑሑት ኮፍ ኢሉ ይረአ። እዚ ድማ ነቲ ኣጸጋሚ ኩነታት መጓዓዝያን ስምዒት ድኻምን ዘርኢ እዩ።

ኣብቲ ወሰን መከፋፈሊ ቢራ ፀሊም ፅርግያ ካብ ዘላቶ ንኣንፈት ሰሜን እትጓዓዝ ዘላ መኪና ናይ ዳሽቢራ መከፋፈሊት ከም ዝኾነት መፍለጢን ሰለስተ መፋለጥቲ ህፃውንትን ይርከብዋ፡፡

እዚ ምስሊ ብእምንን ጭቃን ናይ መቃብር መንድቕ ኮይኑ ኣብ ርእሲኡ ካብ እምኒ ተጸሪቡ ዝተሰርሐ ናይ መስቀል ምልክት ዝተገበሮ ናይ እቲ ከባቢ ማሕበረሰብ ዝጥቀመሉ እዩ።

ብምስረታ ኣማኻሪ ካውንስል ጊዜያዊ ምምሕር ትግራይ ጥሪ 25/2017 ዓም ኣብ መቐለ ከምዝካየድ ዝነግር መፋለጢ እኒሀ፡፡ እዚ ካውንስል ፍታሕ ዘምፅእ ይግበሮ፡፡

እዚ ተገሊፁ ዘሎ መፅሓፍ ብዓረብኛ ቋንቋ ዝተፃሕፈ እዩ፡፡ ምናልባት እውን ቁርኣን ክኸውን ይኽእል እዩ፡፡ ዓረብኛ ካብ የማን ናብ ፀጋም ዝፀሓፍ ምዃኑ ትፈልጡ ዶ?

ናይ ቴክኖሎጂ ስራሕ ቦታ! ብጸጋም ኣብ ስክሪን ጌጋ ምስሊ ይርአ፣ ኣብ ማእከል ድማ ትንተና ሕብርን ቅርጽን ይርአ። ብየማን፡ብኢድ ስራሕ ብመሳርሒታት ይስራሕ ኣሎ፡ ብጎኒ ድማ ብዙሓት ዝተዳለዉ መሳርሒታት ኣለዉ። እዚ ኩነታት ሞያዊ ትንተናን ስራሕ ቴክኖሎጂን ዘርኢ እዩ!

ብድሙቕ ብጫ መብራህቲ ዝተሰለመ ህንጻን ሓደ ሰብን ብለይቲ ይረኣዩ። እቲ ህንጻ ዘመናዊ መልክዕ ዘለዎ ኮይኑ ብቐሊል መስመራት ዝተሰለመ እዩ። እቶም መብራህቲ ንቅርጺ እቲ ህንጻ የጉልሑ። ሽልማት ናይቲ ህንጻ ነቲ ከባቢ በዓላውን ድሙቕን ስምዒት ይህቦ።

ኣብ ውሽጢ እቲ ገዛ ክፉት መዋቕር ዘለዎ ቦታ ኣሎ። ኣብ ቅድሚት ድማ ናይ ጠረጴዛን መንበርን ቦታ ኣሎ። ኣብ ደገ ዝተፈላለዩ ኣግራብን ኣብ ርሑቕ ዝርከቡ ነዋሕቲ ኣኻውሕ ዝበዝሖም ኣኽራንን ብብርሃን ጸሓይ ብንጹር ይረኣዩ።

ማይ ብተፈጥሮ ካብ ዝርከብ ሓደ ኮይኑ፤ ኩሎም ሂወት ዘለዎም ማይ የድልዮም ። እዛ ጓል ኣነስተይቲ እዚኣ ካብ ቃላይ ማይ ብጀሪካን እንዳመለኣት እያ ዘላ።

ድምፃዊ ፅጋቡ ይባሃል ብባህላዊ ደርፍታት ይፍለጥ ኣፍሮ ፀጉሪ ሰንቲሩ ቀይሕ ሕብሪ ብታሕቲ ተከዲኑ ብላዕሊ ድማ ፃዕዳ ተከዲኑ። ስብየት ድማ አለዎ ።

ኣብ ትግራይ ካብ ዝርከቡ ባህላዊ መስተ ሓደ ሜስ ካብ ማዓርን ጎሾን ዝዳሎ መስተ እዩ ። ሜስ ደቂ ሰባት ብብርሌ እንትሰይቱ ደስ ባህ ዝብሎም እዩ።

እዚ ብቐይሕ ዝተሰለመ ቤት መግቢ ዘርኢ እዩ። ብቀይሕ ኣናብስ ዝተሰለመ ጻዕዳ ጠረጴዛታት ዘለዎ። ብብርሃን ዝተመልአ መመገቢ ቦታ፣ ብተፈጥሮኣዊ ጽባቐ ዝተኸበበ እዩ።

እዚ ብዙሕ ሕብራዊ ወይኒ ዘርኢ እዩ። ገሊኦም ቀያሕቲ ክኾኑ ከለዉ፡ ገሊኦም ድማ ቀጠልያን ብጫን እዮም። እቲ ወይኒ ኣብ ድሙቕ ብርሃን ይቕመጥ፣ ድሕሪኡ ሓምላይ ተፈጥሮኣዊ ሃዋህው ይርአ። ቅርጺ ናይቲ ፍረ ኣዝዩ ስኒትን ጽቡቕን እዩ።

ኣብ ሃገርና ኮነ ኣብ ዓዲና ዓብይ ግምት እናተዋህቦ ዘሎ ዓይነት ስፖርት እናተባህለዝፍለጥ ኮይኑ ኣብ ትግራይ ቴሌቭን እናተማሓላለፈ ይርከብን ረስቨር እውን ኣላ።

እዚ ብድሙቕ ሕብሪ ዝተሰለመ ዘመናዊ ካፌ ዘርኢ ኮይኑ፡ ዝተፈላለየ ሕብሪ ዘለዎ መንበር፡ ዓምዲ እምኒ፡ ካብ መስኮት ወጻኢ ድማ ትርኢት ከተማ ዘለዎ እዩ። እዚ ምልክት ማሕበራዊ ቦታ ዘርኢ እዩ።

እዚ ናይ "ዛራ ሚድያ ኔትወርክ" ናይ ዩቱብ ገፅ ኮይኑ ኣብ እዋን ኩናት ንህዝቢ ትግራይ ድምፂ ኣልቦ ድምጺ ክኸውን ደው ዝበለ ክቡር መድረኽ እዩ!

ኣብዚ ናይ ጐኒ ዓፅሚ ተኸረታቲፉ ኣብ ቢያቲ ተቐሪቡ ኣሎ፡፡ እዚ ዓፅሚ መብዛሕትኡ ግዜ ኣልጫ ንምድላው ዝጠቅም እዩ፡፡ ንካልእ ዓይነት ፀብሒ እውን ግን ይጠቅም እዩ፡፡

ኣብ ኢትዮጵያ ካብ ዝርከቡ ኣክበርቲ ሕጊ ፖሊስ ኮይኑ፣ ሓደ ዓይነት ዩኒፎርምን ኣብ ማእገሮም ካላሽን ገይሮም እንዳሰጎሙ እዮም። ናይ ፖሊስ መስቀላዊ ምርመራ ዝገርም እዩ።

ስዋ ካብ ባህሊዊ መስተታት እቲ ሓደ እዩ። ስዋ ካብ ዳጉሳ፣ ቡቅሊ፣ ጎሾን ይዳሎ። ሰባት ብበዝሒ ስዋ ኣብ ዝሰትይሉ እዋን መጠኑ ስለዘይፍለጥ ይሓሙን ይሰኽሩን እዮም።

እዚ ሸዊት ዓይኒ ዓተር እዩ፡፡ ዓይኒ ዓተር ከም ሓረግ ዝመሰለ ባህሪ ኣበቋቑላ ዘለዎ ዝርእቲ እዩ፡፡ ማሕበረሰብ ነዚ እኽሊ ንምንታይ ይጥቀመሉ?

አብ እንዳ ቤት ስጋን ድራፍትን ዝብል ፅሑፍ ብቀይሕ ተፃሒፉ አብ ታፔላ ኮይኑ፤ ፃዕዳ ድሕረ ባይታ ይርከቡ፡፡ ቡቁሓት ብጫ ሕብሪ ዘለዎም ወንበራትን ጣውላ ማእከልን ከዓ አብ እግሪ ፅላል ተቀሚጦም ይርከቡ፡፡ አረ እዛ ዓባይ ተክሊ ብጣዕሚ ጠቃሚት እያ፡፡

እዚ ኣብ ጥቓ መንደቕ ደው ዝበለ ሰበይቲ ዘርኢ እዩ። ርእሱ ብገለ ጻዕዳን ግራጭን ተሸፊኑ። ኣብ ትሕቲኡ ግራጭ ጨርቂ ተሰሪዑ፡ ክንክን ወይ ቅዲ ጸጉሪ ዘርኢ ትርኢት እዩ።

ኣብ ኢትዮጵያ እቲ ዝዓበየ ቤት ዕዮ ናይ ወፃኢ ጉዳይ ሚኒስቴር ኣርማ እዩ። እዚ ሚኒስቴር ዝተፈላለዩ ስራሕቲ ኢትዮጵያ ምስ ወፃኢ ሃገራት ዘለዋ ዲፕሎማሲያዊ ስራሕት ርክባትን የሳልጥ።

ሓንቲ ሓራስ ሰበይቲ ሓንቲ ህፃንን ሕንጦን ዝሐቆፈት ብየማነ ፀጋም ድማ ክልተ ደቂ አንስትዮ ወለዲ ሓቢረንኣ ነቲ ሕንጦ ፀሓይ እንትተርኢ /ናብ ደገ እተውፅኣኣ/ የርኢ።

እዚ ኣብ ጎኒ ጽርግያ ገዛ ይስራሕ ከምዘሎ ዘርኢ'ዩ። ኣብ መንደቕ ዓምድታት ሓጺን ተቐሚጦም፡ ኣብ መሬት ድማ ኵምራ ሓመድን ኣእማንን ተዘርጊሑ ኣሎ። ኣብ ላዕሊ መስመራት ሓይሊ ኤሌክትሪክን ድንድላት ላምባን ይረኣዩ ኣለው።

ኣብ ዓበይቲ ከተማታት ሰባት ኣብ እዋን በዓላት ካብ ቤተ እምነት ትካላት መልሲ እግረ መንገዶም ናብ ዕዳጋ ቦታታት ብምኻድ ዘድልዮም ነገራት ይገዛዝኡ እዮም።

እዚ ምርኢት ብባህላዊ ክዳን ኢትዮጵያን ባህላዊ ኮሜዲ ወይ ባህላዊ ምርኢት ኣቀራርባን ዝተዳለወ እዩ። እቲ መድረኽ ብባህላዊ ዲዛይንን ስእላዊ ኣቀራርባን ዝተሰለመ ዘርኢ እዩ።

ኣብ ታሪክ ኢትዮጵያ ከምኡውን ኣብ ታሪክ ትግራይ እቲ ዝዓበየ ካብ ዝነበሩ ቅርስታትና እቲ ሓደ ሓወልትታት ኣክሱም እዩም። ሓወልትታት ኣክሱም ነገስታት ኣክሱም መቃብራት ንምምልካት ክኾውን ኢሎም ኣብ መቃብሮም ጠጠው የብልዎም ከም ዝነበረ ይፍለጥ።

ወርቂ መሶባ፣ ጀበናታት፣ ፍንጃላትን ቁርሲ ቡናታትን ይርአዩ ኣለዉ፡፡ እዚ ኩነታ ባህሊ ንምፍላጥ ዝተዳለወ እምበር ንቡና ስነ ስርዓት ዝተቐረበ ኣይኮነን እዩ፡፡

እዘን ደቒ ኣነስትዮ ብጣዕሚ ደስ ይብላ ኩለን ክዳነን ፅቡቓት ዙርያ ተኸዲነን ፀጉራን ተቖኒነን ህፃናት ቖልዑት ሓቒፈን ኣለዋ፡ ኣብ እንዳ ጥምቐት ዘለዋ ይመስላ ።

ደስ በሃሊ ቀይሕ ኮሚደረ አብ ካሳ ተደርዲሩ እናተሸጠ ይርከብ፡፡ እዚ ካሳ አብ መልክዐኛ እምኒ ዝተነፀፈ ቦታ ይርከብ፡ሸ ዝተፈላለየ ሕብሪ ክዳን ዝተከደኑ ክልተ ደቂ ተባዕትዮን ሓንቲ ጓል አንስተይቲን ይርከቡ፡፡

ዝኾነ ይኹን ስራሕቲ ናይ ደቂ ተባዕትዮን ደቂ ኣንስትዮን ኢልኻ ምክፍፋይ ኣብቶም ድሑራት ባህልታት እቲ ሓደ ስለዝኾነ ሰባት ኣብ ደስ ዝበሎምን ዝመቸዎምን ስራሕቲ ብፍቅሪ ኣብ ዝሰርሕሉ እዋን ክንበረታትዖም ይግባእ።

ኣብቲ ብዙሓት ኮሚደረታት ኣብ ሓደ ዓቢ ሳንዱቕ ተደራሪቦም ኣለዉ። እቲ ኮሚደረ ዝተፈላለየ ሕብሪ ዘለዎ ኮይኑ፡ ገሊኡ ቀጠልያን ቀይሕን ዝተሓዋወሰ ኮይኑ፡ ይበስል ኣሎ። ብሓፈሻ እኩብ ተመሳሰልቲ ፍርያት ይርአ።

አሜሪካ ሲአይኤ ብዛዕባ ኮሮና ቫይረስ ቻይና ሓላፍነት ክትወስድ ሓቲታ ዝብል እዩ። ኣብ 2012 ዓ.ም ኣብ ቻይና ብዝተፈጠረ ናይ ኮሮና ሕማም ንመላእ ዓለም ዘፍረሓን ዘሳቀየን እዩ።

እዚኣ እቶን መሰንከቲት እንጀራ እያ ከክንዲ ብጭቓ ኣብ መሬት ምስራሕ ብሓፂን ዝተሰርሓት እያ ፡ ደው ኢልካ እያ ድማ እትስንከታ ።

ኣብ ከተማ ኣክሱም ካብ ዝርከቡ ባህላዊ ቤት ምግብታት እቲ ሓደን ፍሉጥን እዩ። ኣብዚ ቤት ምግቢ ግድግዳ ዝተፈላለዩ ናይ ንዋየ ቅዱሳን ስእልታት ይርከቡ። ደስ ኢሉዎ ከዓ ይምገብ።

ኪኬ ናይ ልሱሉስ መስተ ወይ ድማ ጁስ ኮይኑ ብጣዕሚ ናይ ሽኮርነት ባህሪ ዘለዎ ኮይኑ ብህፃውንቲ ኣዝዩ ፍትውን ተመራፅን እዩ ።

ኣብቲ ህንፀት ቦታ ዘሎ ገዚፍ መዋቕር ይረአ ኣሎ፤ ብዕንጨይቲ ጽርግያታት ዝተደገፈ ክቢ ኮንክሪት መሰረት። ኣብ ጽርግያ ንእሽቶ ቁራጽ ሓመድን ጽዕነት ዝጸዓና ናይ ጽዕነት መካይንን ኣለዋ። እዚ ምስሊ ስራሕን ሓይሊ ተፈጥሮን እዩ።

ኣብ ዓበይቲ ከተማታት ናይ ደቂ ተባዕትዮ ይኹን ደቂ ኣንስትዮ ኣልባሳት ንምልላይ ካብ ብላስቲክ ዝተሰርሑ ክንዲ ሰብ ዝኾኑ ባንቡላታት ብምዝግጃውን እቶም ክዳውንቲ ነቶም ባንቡላታት ከዲኖም ናብ ተጠቀምቶም የፋልጡ።

ኣብዚ ሓደ ሰብኣይ ኣብ ጻዕዳ ፈረስ ተሰቂሉ ይርአ። እቲ ሰብኣይ ታሪኻዊ ሰብ እዩ ዝመስል። ኣብ ኢዱ ዕጥቂ ሒዙ ስለዘሎ፡ ኣብ ፈረስ ዝተፈላለየ ወርቃዊ ኣቑሑትን መስተንክር ስልማትን ይረአ። እዚ ምስሊ ታሪኻዊ ጅግና ምስ ወተሃደር ዝዋጋእ ድዩ?

እዚ ብዓበይቲ ፊደላት ግዕዝ ኣብ ቀጠልያን ብጽፉፍን ዝተሰርዐ ድሕረ ባይታ ዝተጻሕፉ ሓረጋት ዘርኢ እዩ። ጽባቐ ባህልን ቋንቋን ብሚዛናዊ መንገዲ ንምርኣይ ተፈጥሮኣዊ ዕድል ዘርኢ እዩ።

ናይ ኢትዮጵያ ፕራይ ሚኒስቴር ዝኮነ ዶ/ር ኣብይ ኣሕመድ ናይ ቃለ ማሕላ እናገበረ እናኣንበበት ወረቀት ተምሕሎ ዘላ ጋል መን ትበሃል ?

እዚ ኣብ ምስሊ እንሪኦም ዘለና ተከተልቲ ሞስሊም እንትኮኑ እዞም ተከተልቲ ሞስሊም እዚኦ ኣብ ሓደ ተኣኪቦም በዓሎም እንዳክበዩ ኢና እንሪኦም ዘለና።

እዚ ጻዕዳ ቶዮታ ሃይስ ቫን መኪና ዘርኢ እዩ። ናይ ቆርቆሮ መቐመጢ ኣለዎ። ኣብ ገጠር ገዛ ዝመስል ደው ኢላ ኣላ። ብርሃን ጸሓይ ብየማን ይርአ ኣሎ።

ካብ ነባር ትግርኛ ደረፍቲ እቲ ሓደ ነባር ተጋዳላይ ጠርጣራው ይበሃል። ኣብቲ ሕሉፍ ናይ 17 ብረታዊ ቃልሲ ዝተሳተፉ እንትኸውን ሕዚ እውን ኣብ ጎኒ ህዝቢ ትግራይ ጠጠው ካብ ዝበሉ እቲ ሓደ እዩ።

ኣብዚ ሕዚ እዋን ናይ ፀሎት መፅሓፍቲ ብትግር ኛ እናተፅሓፉን እናተሃተሙን ይርከቡ። ከምዚ ዝበሉ ስራሕቲ ፅቡቅን ክበራትዑ ዝግብኦም እዩ። ይኹን እምበር ከምዚኦም ዝበሉ ናይ ሃይማኖት መፃህፍቲ ኣፅሓሕፋ ስልተጠምን ፅሬት ትሕዝትኦምን ዳርጋ የብሎምን ክብሃል ዝከኣል እዩ።

ኮሚዴረ ካብ ተክልታት ሓደ ኮይኑ ደቂ ሰባት ንምግብነት ብፀብሒን ብሰላጣን ዝጥቀሙሉ ተክሊ እዩ። ንስኩም ከ ኣብ ፀብሒ ኮሚዴረ ትጥቀሙ ዶ ?

ክልተ ሰባት ሓንቲ ንእሽተይ ቆልዓ ዘለትሉ ፤ እቲ ቆልዓ ቁሩብ ፍሽኽ እናበለ፡ ምልክት ጀዲድ ተኸዲኑ፡ እቲ ብድሕሪኡ ዘሎ ድማ ዝዓበየ ፍሽኽታ ኣለዎ። እዚ ድማ ውዑይን ልቢ ዝትንክፍን ስምዒት ይፈጥር።

እዚ ሎጎ ማሕበር ደቂ ኣንስትዮ ክልል ትግራይ ኢትዮጵያ ዘርኢ እዩ። እዚ ኣርማ ውድብ ደቂ ኣንስትዮ ትግራይ፡ ብጨንፈር እኽልን መሳርሒ ምፍራይን ዝተማልአ፡ ኣብ ውሽጢ ቀይሕ ዓንኬል ዝተቐመጠ ሓይሊ ደቂ ኣንስትዮ ዘመልክት እዩ።

እዋይ ክበዝሑ! ዝተፈላለየ ሕብሪን መጠንን ዘለዎም ዓሰርተ ሓሙሽተ ቢሮታት አብ ሃሳስ ሓመኩሽታይ ድሕረ ባይታ ይርከቡ፡፡ ንአብነት ሮዛ፣ ሊላ፣ ቆፃል፣ ዕንቋይ፣ አራንሺ፣ ዒባን ቅርፃን ወዘተ ሕብሪታት ይርከቡዎም፡፡ እዚኦም ከዓ አፎም ተከፊቶም መክደኖም አብ መዓኮሮም ይርከብ፡፡

8. ጎማ ሳእኒ ዝረገፁ ክልተ ቀያሕቲ እግሪ ፃዕዳ ክዳን ተከዲኖም አብ መንጎኦም ቀይሕ በትሪ ጠጠው ኢላ ትርከብ፡፡ ጎማ ሳእኒ ዝረገፁ እግሪ አብ ፃዕዳን ቡናማን ሕብሪ ዘለዎም ከውሒ ተቀሚጦም ይርከቡ፡፡ እዚኦም አብ ሰማያዊ ድሕረ ባይታ ይርከቡ።

እዚ ብሓጺን ዝተሰርሐ መፍረዪ መግቢ ዘርኢ እዩ። ኣርባዕተ ጎድኑ ብዙሕ ቀዳዳት ዘለዎ ኮይኑ፡ ኣብ ልዕሊኡ ድማ መትሓዚ ኣለዎ። እዚ መሳርሒ እዚ ኣብ ገዛና ብፍላይ ንኣሕምልትን በርበረን ንምፍሓር ዝጥቀሙሉ ልሙድ መፍረዪ መግቢ እዩ።

እዚ ኣብ ትግራይ ዝርከብ ፍሉጥ ምልክት ማሕበረሰብ ሰላምን ፈልፋሊ ማይን ዘርኢ እዩ። ኣብ ማእከል ዓቢን ቀሊልን ብረት ዝኾነ ናይ ማሕበረሰብ ምልክት ደው ኢሉ ኣሎ፣ ኣብ ልዕሊኡ ድማ ወርቃዊ ሕብሪ ዘለዎ ዓንኬል ኣለዎ። ጽባቐ ተፈጥሮን ታሪኽን፡ብድሙቕ ብርሃን ዝተቐርጸ እዩ።

ካብ ባምቡላ ዝተሰርሐ ናይ ንፋስ መሳርሒ ሙዚቃ እዩ። እዚ መሳርሒ እዚ ሻኩሃቺ ዝበሃል ባህላዊ ጃፓናዊ ባምቡላ ጸናጽል ወይ ድማ ዋሺንት ዝበሃል ባህላዊ ናይ ኢትዮጵያ ኣርባዕተ ኣጻብዕቲ ዘለዎ ጸናጽል ክኸውን ይኽእል።

መፅሓፈ ቅዳሴ ምስ ምልክቱ ዝብል መግለፂ ዘለዎ ዓብዪ መፅሓፍ ይረአ እኔሆ፡፡ እዚ መፅሓፍ ኣብ ስርዓተ ቅዳሴ ኣገልግሎት ዝውዕል እዩ፡፡ ምልክት ማለት ከ እንታይ እዩ?

እዚ ገ/ሂወት ይበሃል ናይ ባህላዊ ዋጣ ግሉጥ ደራፊ እዩ ኣብ ቑሚጦ ዘለዎን ልምሉም ቦታ ፃዕዳ ኽዱኑ ተኸዲኑ ዋጡኡ ሒዙ እንዳደረፈ እዩ ዝመስል ዘሎ ።

ዝተፈላለዩ ካብ ብርን ካልኦትን ዝተሰርሑ ብደረጅኦምን መጠኖምን፣ ቅርፆም ዝተፈላለዩ ናይ መስቀል ማዕተብ ኣለዉ ስእሊ ናይ ማርያም ዘለዎ እውን ኣሎ ካብ ቀርኒ ዝተሰርሐ መስተይ ስዋ ንርኢ ኣለና።

ካብ ኣልኮል መስተታት እቲ ሓደ ዝኾነ ወይኒ እንትኸውን ብዝተፈላለዩ ስያሜታትን ከም ቅኔ፣ ሳባ፣ እና ግእዝ ተባሂሎም ይፍለጡ። መስተ ወይኒ ፍቁራት ንመፋቅርቶም ኣብ እዋን መስተንግዶ ድራር ይዕዝዝዎ።

እዚ ጻዕዳ ክዳን ዝለበሱ ሰባት ኣብ ዙርያ እምኒ ደው ይብሉ፡ ገሊኦም ኣብ መሰረት ተንበርኪኾም፡ ብስነ-ስርዓት ዝተሰርዑ። እቲ ጸሊምን ጻዕዳን ሕብራዊ ስርዓት፡ ታሪኻዊ ዝርዝር፡ ባህልን እምነትን ኣብ ሓደ ኣረኣእያ ተደሚሩ ዝገልጽ'ዩ።

ኣብ ሓደ ካብ ገጠራት ኢትዮጵያ ህፃናት ቮሊቦል ክፃወቱ ዘርኢ እዩ። እቲ ጸወታ ኣብ ደገ፡ ሓመድ ሜዳ እዩ ዝካየድ። እቶም ህጻናት ኣብቲ ጸወታ ክሕጎሱን ክጥሕሉን ይረኣዩ። እቲ ምስሊ ናይ ሓጎስን ህይወትን ንጽህና ናይ ቁልዕነት ስምዒትን የመሓላልፍ።

ብመስመር ዝተተኸለ ናይ ካብሎ ተኽሊ ይርአ ኣሎ፡፡ እዚ ምቁር ናይ ምግቢ ተኽሊ ናብ ምግብነት ክውዕል ኣብ ዝተቓረበሉ ከባቢ ዘሎ እዩ፡፡

ምቅርቲ ሕምባሻ ፃዕዳን ቀይሕን ሕብሪ ዘለዋ ሕምባሻ ፊኖ ተሸሊማ አብ መሽረፈት ሌማት ተቀሚጣ ትርከብ፡፡ እዛ ሕምባሻ አብ ዒባ ሕብሪ ጨርቂ እያ ዘላ፡፡ ሓደ ቀይሕ ክዳን ዝተከደነ ቆልዓ ጠጠው ኢሉ ይሕልዋ አሎ፡፡ ብተወሳኪ ብጫ ጎማን እውን ይርከቡ፡፡

ካብ ዓይነታት መፅሓፍቲ ኣብዚ ዘሎ ርእሲ ድማ ሓዱሽ ክዳን ዝብል ርእሲ ዘለዎ መፅሓፍ እዩ። መፅሓፍቲ ናይ ዓለማዊ መፀሓፍትን ናይ ሃይማኖት መፅሓፍትን ኢልና ኣብ ክልተ ይምቀሉ።

ካብቶም ካብ ናይ ባህላው ሙዚቃ መሳርሕታት ካብ ዝብሃሉ ዝተመሓየሸን ነማይ ዘመናው ሙዚቃ መሳርሒ ዝኮነ ሽሙ ፕያኖ እናተባህለ ዝፍለጥ እዩ ።

እዚ ባንዴራ ግንባር ሓርነት ኦሮሞ (ኦነግ) ኮይኑ፣ ዓቢይ ናይ ሓበን፣ ተስፋ፣ ናይ ቃልሲ ስምዒት ዘመሓላልፍ እዩ! እታ ባንዴራ ሰለስተ ኣግማድ መስመር ኣለዋ፤ ላዕለዋይን ታሕተዋይን ቀይሕ፡ ማእከላይ ድማ ቀጠልያ እዩ።

ኣብዚ ነዊሕ ኦም ጽሕድን ሓያሎ ዝተሓዋወሱ ቆጽሊ ዝወድቁ ተኽልታትን ኣብ ታሕቲ ይርአ። ገለ ካብቶም ተኽልታት ቀይሕ ዕምባባታት ኣለዎም። ብድሕሪኡ ብቆርቆሮ ዝተሰርሐ ኣሎ። ኣብ ከምዚ ዝበለ ናይ ተክልታት ቦታ ክትከውን ትደሊ ዶ?

ዓብዪ ታሪኽ ኣኽሱም ንምዝካር ብርክት ዝበለ ህዝቢ ይረአ። ኣብ ቅድሚትጻዕዳ ክዳን ዝተኸድኑ ሰባት ደው ክብሉንከለዉ፡ብድሕሪኦም ድማ ሓወልትታት ኣለዉ። ኣብ ጎድኖም ብባህላዊ ሕብሪ ዝተሸፈኑን ታቦትን ቅዱሳት ነገራት ኣብ ልዕሊ ሰባት ተሸኪሞም ኣለው። እዚ ነቲ መንፈሳዊክብርን ታሪኻዊ ኣበርክቶን ብንጹር የርኢ።

ክልተ ውቁባት ብረት ጸጉሪ ርእሲ። እዞም ኣቑሑት እዚኦም ባህላዊ ስልማት ኢትዮጵያ ክኾኑ ይኽእሉ እዮም። ክልተ ቁልቁል ዝኣፉ ኣእጋርን ንጸሓይ ወይ ኮኾብ ዝመስል ክቡብ ርእሱን ኣለዎ። ብንኣሽቱ ምልክት ዝተኸበበ ኮይኑ ኣብ ማእከሉ ብእምኒ ወይ ካልእ ንብረት ዝተሰለመ እዩ።

ኣብዚ ኣብ ተስፋ ዝመልአ ሓምላይ ግራት፡ ካብሎታት ዝመስሉ ተኽልታት ተተኺሎም ኣለዉ። ኣብ መሬት ብመስርዕ ተሰሪዖም፡ ኣብ ዙርያኦም ቀጠልያ ሳዕሪ፡ ብድሕሪት ድማ ዝተፈላለዩ ገዛውቲ ኣለዉ። ኣየር ግራጭ ኮይኑ መልክዓ ምድሪ ድማ ብተፈጥሮ ዝተመልአ እዩ።

ብኽልተ ዓበይቲ ኣግራብ ስየ ዝተኸበበ ብዙሕ ደደብሪ ዘለዎ ህንጻ ኮይኑ፡ ሰማይ ንጹርን ድሙቕን እዩ። እቲ ከባቢ ጸሓያውን ህዱእን ስምዒት ይፈስስ።

እዚ ዘርጋሕን ዓሞቕትን ናይ ፀብሒን ዳቡ ይኹን እንጀራ መቐራረቢ ዘገልግሉ ናውቲ ተቐሚጦም ኣለዉ ፡ ኣዚዮም ዝተሸላለሙን ምልኩዓትን እዮም ዝነሄዉ ።

እዚ ኣእዳው ኣብ ከባቢ ርእሲ ብጥንቃቐ ክሰርሓ ይረኣያ። ኣብ ርእሲ ጽፉፍ ቅዲ ጸጉሪ ርእሲ፡ ኣብ ኣእዳው ድማ ስልማት ኢድ ይረአ። እዚ ምስሊ ባህላዊ ወይ መስርሕ ምድላው ጽባቐ ዘርኢ እዩ።

ንብሩህ ወርቂ ሽምዓ (ሽምዓ)፣ክልተ ጽምዲ ውቁባት ወርቃዊ ሽምዓታት፡ ኣብ ነንሕድሕዶም ዝተሓዋወሱ፡ ኣብ ማእከል ኣብ ጻዕዳ ሳንዱቕ ተቐሚጦም ኣለዉ። ኣብተን ኣብ ከባቢአን ዘለዋ ንኣሽቱ ክፍልታት፡ ወርቃዊ ሕብሪ ዘለዎ ዝተፈላለየ ቅርጺ ዘለዎ ሽምዓታት ብጽፉፍ ተሰሪዑ ኣሎ።

እዚ ሰለስተ ሰባት ኣብ ደረቕ መሬት ብዝተዋደደ ኣገባብ ክጓዓዙ ዘርኢ እዩ። ነፍሲ ወከፎም ባህላዊ ሕብራዊ ክዳውንቲ ተኸዲኖም ኣብ ኢዶም በትሪ ዕንጨይቲ ዝሓዙ እዮም። እዚ ናይ ምጉዓዝ ዕድል፡ በትሪን ብርጭቆ ማይን ተሰኪምካ ምካድ ዘርኢ እዩ።

እዚ እንማርያም ቤተክርስትያ ዘገዳማት ኣክሱም እዩ ። እዚ ቤተክርስትያን ኣስታት ንምዕራብ ዝርኢ በሪ እዩ። በዚ ድማ ተኣምረማርያም ይንበብ ። መንፈሳዊ ትምህርቲ እውን በዚ የምህሩ።

እዚ ምግብ እዚ ናይ ምቸት ፀብሒ ኮይኑ ብኦርተዶክስ ተዋህዶ ድማ ኣብ እዋን ስዕረት ንክንምገቦ ንክእል ኢና ። እዚ ምግቢ እዚ ድማ ብጣዕሚ ጥዑም እዩ።

ሰባት ካብ ቦታ ናብ ቦታ ኣብ ዝሓምሉ እዋን፣ ንሓራሳትን መመላለሲ ኣምቡላስ ይጥቀሙ። ሰባት ድምፂ ኣምቡላንስ እንትሰምዑ ብጣዕሚ ኢና ንጭነቅ ይብሉ።

እዚ ብረት መዐቀኒ መሳርሒ ወይ ማንካ እዩ። ኣብ ሰነድ ወረቐት ይቕመጥ። እቲ መሳርሒ ካብ ብረት (መብዛሕትኡ ግዜ ካብ ዘይተበላሸወ ሓጺን ወይ ኣሉሚንየም) ዝተሰርሐ እዩ። ፈሳሲ ወይ እኽሊ ንምዕቃንን ንምልዓልን ዝውዕል ክቡብ ጽዋእ እዩ።

እዛ ጫቂት ናይ ማይ ደርሆ እትባሃል ውላድ እያ። እዛ ጫቁት መብዛሕትኡ ኣብ ማይ እትነብር ኮይና እትፈትዎ ከባቢ ኣየር እውን ዛሕላም ከባቢ ኣየር ትፈትው።

ኣብዚ ሕዚ እዋን ኣብ ዓበይቲ ከተማታት ኢትዮጵያ ዘበናዊ ሆቴላት ኣብ ውሽጦም ውቁባት መመገቢ ኣዳራሻት ይርከቡ። እዞም መመገቢ ኣዳራሻት ፅሩያትን ናይ ምግቢ ሽውሃት ዝኸፍቱን እዮም።

ኣብዚ ዘሎ ናይ ስራሕ ጠሬጰዛን ወንበርን ኣብ ውሽጢ ክፍሊ ተቀሚምኣለው። ኣብዚ ዘለው ናይ ኢንተርነት ገመዳት ብድርዓት ተዳልዩ ግለልጋሎ ኣብ ምሃብ ይርከብ።

ኣብዚ ብዙሓት ካብ ዕንጨይቲ ዝተሰርሑ መንበርን መደርደሪታትን ኣለዉ። ኣብ መሬት ተዘርጊሑ ብዙሕ ወረቐት ኣሎ፣ ኣብ ቤት ጽሕፈት ዝተዘርግሐ ወረቐትን ፋይላትን ንጹር ምስሊ ናይቲ ናይ ስራሕ ቦታ ተበጻሒ ክኸውን ዝደሊ እዩ። .

እዚ ጻዕዳ ቀለም ዝተለኽየት ጃልባ ኣብ ልዕሊ ማይ ደው ኢላ፡ ዓቢ ጽዕነት ዕንጨይቲ ተጻዒና ኣላ። ብድሕሪት ማሽነሪታት ኣለዋ፡ ብድሕሪኣ ግን ጫካ ኣግራብ፡ ተፈጥሮኣዊ ጽባቐ እያ። ምልክት ስራሕን ተፈጥሮን'ዩ።

መሳሪሒታት ፦ ክባሃል እንተሎ ስራሕቲ ክንሰርሕ እንተለና ስራሕና ፍጥነትን ቅልጣፈን ክህልዎ ዝጠቅመና መሳሪሒ ምጥቃም እዩ። እዛ እንርኣ ዘለና ኣቅሓ ድማ ፒንሳ ትበሃል።

ኣብዚ ዕሙር ናይ ኣትክልቲ ዕዳጋ ይርአ ኣሎ፡፡ እንተኾነ እቲ ኣትክልቲ ናይ ፀሓይ መከላኸሊ መፅለሊ የብሉን፡፡ ስለዚ ድማ ንብልሽት ዘተቃልዐ እዩ፡፡

እዚ ፀወታ ፑል ዝበሃል ዓይነት እዩ፡፡ ቅድሚ እዚ ካራንቡላ ዝበሃል ዓይነት ፆታ እዩ ነይሩ፡፡ ሎሚ ግን ፑል እዩ ዓብላሊ ኮይኑ ዘሎ፡፡

ደቂ ኣንስትዮ ተማሃሮ ዩኒፎርም ተከዲነን ኮፍ ኢለን እንዳተማሃራ ኣለዋ። ደቂ ኣንስትዮ ምብቃዕን ምምሃርን ስልጠና ምሃብን ንሃገር ጠቀምትን ኣፍረይትን ክኮና ይክእላ እየን።

ብኣግባቡ ዝተዳለወ ናይ ምግቢ ኣዳራሽ እኒአ፡፡ እዚ ኣዳራሽ ግድግድኡ ጠረጴዝኡን ኣዝዩ ዝተመላኽዐ እዩ፡፡ ብሓቂ ደስ በሃሊ መልክዕ ዝወነነ እዩ ዝኒሆ፡፡

እዚ ሮዛ ካልኩሌተር እዩ ዘርኢ። ኣብ ላዕሊ ኣብ ዘሎ ስክሪን ቁጽሪ 123456789000 ይርአ። ኣብ ታሕቲ ተኸታታሊ ቁጽራዊ መፍትሕን ናይ ስሌት መፍትሕን (+,-,×,÷) ይርአ ኣሎ።

እታ ጓልኣነስተይትን እቲ ወዲ ተባዕታይ ዝተፈላለዩ ሰነዳትን ደብዳቤታትን መልእክቲታትን ዝሓዘ ዝኾነ ዓይነት ደብዳቤ ንሳ ሕጉስቲ ሆይና ከምእትህቦ ዘላ ንሱ እውን ናይ ፈገግታ ምልክት እናርኣየ ይቅበላ ከም ዘሎ የመላክት፡፡

ኣብ ጸቢብ ጠረጴዛ ብዝተወደበ ኣገባብ ዝተዘርግሐ ዓጽሚ ኣካል ወዲ ሰብ ዘርኢ እዩ። እቶም ኣዕጽምቲ ብቅርጺ ኣካላት ዝተሰርዑ ኮይኖም፡ስቴርነምን ፐልቪስን ኣብ ማእከል ይርከቡ። ብጐድኒ ድማ ኣዕጽምቲ ቅልጽምን እግርን ኣብ ዝተፈላለየ ቦታታት ተዘርጊሑ ይርከብ። እዚ መሳጢ ቁንጣሮ ታሪኽን ሳይንስን እዩ

ሓወልቲ ኣክሱም ሓመኩሽታይ ሕብሪ ዘለዋ ኮይኑ ኣብ ጥቃኣ ከዓ ካሊእ ሓወልቲ ኣብ ጥቃ እንዳ እየሱስ ቤተ ክርስትያን ዝተፈላለዩ ተክሊታት ዘለውዎ ቦታ ይርከብ። ሓወልትና ደስ በሃሊት ቅርስና እያ።

እዚ ባህላዊ ኣቑሑት ዝሸይጥ ንእሽቶ ድኳን ዘርኢ እዩ። ኣብ ውሽጢ እቲ ድኳን ዝተሰለሙ ጻዕዳን ሕብራዊ ባህላዊ ክዳውንቲ ክቐርቡ እንከለዉ፡ ብጎኒ ድማ ሕብራዊ ባህላዊ ኣቑሑት ከም ኣእዳውን ቅርጻታትን ተቐሪጾም ኣለዉ። እዚ ንጽባቐ ትውፊትን መንፈስ ምቕባል ኣጋይሽን ብንጹር ይገልጽ።

ካብ ቀደም እዋን ጀሚሩ ባህላዊ መፀባበቅታት ንትነብሩ ኣብ ሕዚ እዋን ብፋብሪካ ደረጃ ተዳልዮም ዝቀርቡ መመላክዕታት ብዓይነትን ብትህዝቶን ብጣዕሚ እዮም በዚሖም።

ቤት ትምህርትታት ትግራይ ንተምሃሮኣን ምችዋትን ተፈተውትን ንክኾና ኣብቲ ቤት ትምህርቲ ዝተፈላለዩ ሰሓብቲ ዝኾኑ ዕምበባታት፣ ተኽልታትን ንተምሃሮ መቀመጢ ዝጠቅሙ ከፍ መበሊ ቦታታት ክስራሑ ኣለዎም።

ኣብ ጐማ ዝተዓሸጉ ፈሰስቲ ሳሙና ይርአዩ ኣለዉ፡፡ ነዞም ፈሰስቲ ሳምና ንምምራት ናይ ግድን ፋብሪካ ኣየድልን፡፡ እዞ ሳሙናታት እንታይ ረብሓ ይህቡ?

እዚ ብንጹርን ብጽቡቕ ዝተነጸረን ቅርጺ ዝተዘርግሐ ኤሌክትሪካዊ ቤዝ ጊታር ዘርኢ እዩ። ሙዚቃ ህያው እዩ! ብሰማያዊ ጽባቐ ዝተሸፈነት ቤዝ ጊታር፡ ኣብ ሓደ ምስሊ ስነ-ጥበባውን ሙዚቃውን ምልክት እዩ።

ኣብ ዓለምና ብዙሓት ሃገራት ቡና ብምስታይ ይፍለጣ እየን። ይኹን እምበር ኣብ ሃገርና ኢትዮጵያ ዝግበር ናይ ቡና ናይ ምፍላሕ ሰርሞኒ ካብ ካልኦት ሃገራት ዝፍለ ምኳኑ ይፍለጥ።

ኣብ ገጠር፡ ወይ ኣብ ከተማ ኣብ ትግራይ፡ ሰባትብ ኣግማል ክሰርሑ/ክዕሽሩ ይረኣዩ ኣለው። እዚ ሓያል ስምዒት ገጠራዊ ናብራን ባህላዊ ኣነባብራን ይህብ!

ኣብዚ ዘለው ናይ ኣቫካዶ ፍረ ኮይኖም ኣቫካዶ ብፅማቅ መልኽዕ ንምግብነት ይውዕል። ሎሚ ናይ ኣቫካዶ ዋጋ ንሓደ ኪሎ 190 ቅርሺ ኮይኑ። ዝበሰለ ኮሚደረ እውን ኣሎ።

እዚ መሸጠ ኣባጊዕን ኣጣልን ኣብ ጎደና ከተማ ይረኣዩ። ኣብ ጥቓኡ ሕብራዊ ክዳን ዝተኸድኑ ሰባት ደው ኢሎም ይዛረቡ ኣለዉ። ኣብ ድሕሪት ዝርከቡ ህንጻታትን መስኮት ቤት ጽሕፈታትን ንጥፈታት ከተማታት ይገልጹ። እዚ ኩነታት ብመልክዕ መዓልቲ ዕዳጋ ወይ ባህላዊ ንጥፈታት ጠቓሚ እዩ።

ዝተፈላለዩ ሕብራዊ ሓርታት ተፋሒሶም ንዕዳጋ ቀሪቦም ኣለዉ፡፡ እዚም መጋየፂታት ደቂ ኣንስትዮ ኣብ እዋን በዓል ኣሸንዳ ዝዕድግኦ እዩ፡፡ ደስ በሃሊ ድማ እዩ፡፡

ካብ ናይ ገዛ ኣቑሑት ሓደ ጣውላ መኽተፊ እዩ፡፡ ንናይ ገዛ ስራሕቲ ካብ ዘሳልጡ ኣቑሑት ሓደ ጣውላ እዩ፡፡ ኣብዚ ጣውላ እንታይ ትኸትፉ?

ኣብ ኣብ ኣኽሱም ከተማ ከባቢ ናይ ቻይና ፅርግያ እንዳተባሀለ ዝፍለጥ ዘመናዊ ዕዳጋ ማእከል ኣብ ምስራሕ ዘሎ ህንፃታት እዩ። እዚ ምስ ተወደኣ ብጣዕሚ ፅቡቅን ካብ ዝተፈላለዩ ፀሓይን ቁርን ካብ ምውካዕ ይከላከል እዩ።

ብናይ ኢትዮጵያውያን ባህሊ ወለዲ ደቂ ኣንስትዮ ተሰብሲበን ናብ እንዳ ሕዙናት ብምካድ ሓዘኖም ንምርሳዕ እንዳኣፀወታን እንዳአፀናንዓን እንተተሓዝኦም ዘርኢ ምስሊ እዩ ።

ሓደ ዓበይ ቀርኒ ዘለዎ እንስሳ ይርአ። እዚኣ ኣብ ኢትዮጵያ እታ እንኮን ዝለዓለን ክኸውን ይኽእል እዩ። ዓበይቲ ቀርኒ ዘለዎ ኮይኑ ኣብ ዝለዓለ ኣኽራናት ኣፍሪቃ ይርከብ። ኣብ ኢትዮጵያ ኣበየናይ ቦታ ነዚ እንስሳ ትሪእዎ?

እዚ ናይ ኢትዮጵያ ጅግንነታዊ ታሪኽን ህዝባዊ ኣነባብራን ዝገልጽ ጥንታዊ ስእሊ፡ ዓቢይ ናይ ሓበንን ምግራምን ታሪካዊ ናይ ኣመፃፀኣ ስእሊ የዘኻኽረናን የሪኤናን!

ቅዱስ ጊዮርጊስ ቢራ ተቐዲሑ ይርአ ኣሎ፡፡ እዚ ቢራ ካብቶም ቀዳሞት ናይ ሃገርና ቢራ ሓደ እዩ፡፡ እዚ ምህርቲ ኣብ ሃገር ሙሉእ ዝፍለጥ እዩ፡፡

ክልተ ጽቡቓት ኣምበር ኣብ መንጠልጠሊ ኣለዋ። እቲ ብጸጋም ዘሎ ቅርጺ ልቢ ዘለዎ ኮይኑ፡ እቲ ብየማን ዘሎ ድማ ቅርጺ ሞላሊት ዘለዎ እዩ። ኣምበር ኣእማን ተፈጥሮኣዊ ቅርሲ ተኽሊ ወይ ጣንጡ ዝሓዘ እዩ። እቲ ስምዒት ተፈጥሮኣውን ሰሓብን እዩ።

ብጣዕሚ ደስ! ዝብል ሻወር እዩ ዘሎ አብዚይ እዚ ሻወር እዙይ ድማ ብስራሚክ ዝተሰረሐ ፍትሕ ዝበለ መስኮት እውን ዘለዎ ኮይን ምችው ደስ በሃሊን እዩ ። ከምዙይ ዝበለ ሻወር ክህልወኒ ደስ ይብለኒ።

መንገድታት ወይ ኣስፋልትታት እንትስርሑ ነቲ ቦታ ከም ከምዝምችውን ከም ኣቀማምጣ እቲ ከባቢን ክኸውን ኣለዎ። ካብ ከምዚ ዝበሉ ኣሰራርሓታት መንገዲ ወጪ ንምቅናስ ናይዚ ዘመን ቴክኖሎጂ ብምጥቃም ክስርሑ ኣለዎም።

ክልተ ብፍሉይ ዝተቖነና ደቂ ኣንስትዮ ይርአያ ኣለዋ፡፡ እታ ሓንቲ ኣብ እዝና ኩትቻ ኣብ ርእስ ድማ መጋየፂ ገይራ ኣላ፡፡ በዚ ድማ ሕጉሳት እየን ዝኔዋ፡፡

እዚ ሓንቲ ስነጥበባዊት ሙዚቀኛ ኣብ ልዕሊ ብጥይት ዝወደቐት ወተሃደራዊ ታንኪ ኮፍ ኢላ ብውዕዉዕ ስምዒት ዝደርፍ ስእሊ እዩ። ብጣዕሚ ተንቀሳቓስን ሓያልን ትርኢት እዩ!

ሓንቲ ጓል ኣንስተይቲ ብብራሽ መመላኽዒ ገፃ ክትለኽይ ከላ ትረአ። ገጻ ብኸፊል ተሸፊኑ፡ ኣብ የማናይ ኢዳ ድማ ቀለቤት ይርአ። ግን እኮ እዚ ጉድኣት ክህልዎ ይኽእል!

ሓደ ሓረስታይ ኣብዑር ፀሚዱ ኣብ ምሕራስ ይርከብ ።እቲ ዝሕረስ ዘሎ መሬት ወይ ድማ ይነቅል ኣሎ ። እቶ ኣብዑር ክንደይ እዮም ?

ፃዕዳ ደርሆ አብ ሓምለዋይ ሕብሪ ዘለዎ ሳዕሪ ድሕረ ባይታ ይርከብ ፃዕዳ ደርሆ ንዝተፈላለዩ መድሓኒታት ይጠቅም፣. ከም አብነት ንስጋ ምብላዕ እውን ይጠቅም እዩ፡፡ ብጣዕሚ ተበሃጊት ደርሆ እያ፡፡

ሓንቲ ህፃን ደው ኢላ ኣብ ጥቅኣ ኣእማን ዝተደርደረ ሳዕሪ ዝበቆሎ ኣሎ። ብድሕሪኣ ድማ ካብ ሓመድን ዕንፀይትን ስተሰርሐ ገዛ ኮይኑ መስኮቱ ካብ ጣውላ ዲዛይን ዘለዎ እቲ ሃደ ተከፋቲ ተከፊቱ ኣሎ።

ኣብ ትግራይ ካብ ዝርከቡ መሬት ብፍግረ መሬት ዝተጠቀ እዩ። ንሓንቲ ሃገር ተዘይተገዲቡ ተክሊ ተዘይተተኪሉ ንዝመፅእ ወለዶ ብጣዕሚ ኣስጋኢን ሕማቅን እዩ።

ብሊላን ዒባን ሕብሪ ዝተለመፀ ገዛ አብ በሩ ሳይክል ጠጠው ኢላ ትርከብ። አብቲ ናይ ማዕፆ ሰማያዊ ሕብሪ ዝተለመፀ ከዓ ናይ ሳይክል ስእሊ ይርከብ። እዚ ዝተፈላለዩ ናይ ሳይክል አቁሑን ፅገናን ስራሕቲ ምኳኑ የረድእ።

ሽኮሪና! ኣብ ዓብዩ እምኒ ተደጊፋ ዝኮነ ነገር እንዳረኣየት ዘላ ሰገን ቀይሕ ክዳን ተከዲና ኣዝርእቲ እውን እንዳሃለወት እያ ዘላ ።እዛ ንእስቲ ቆልዓ ፀጉራ ኣትሒዛቶ እወን ኣላ።

ኣብ ማእኸል ዓባይ ሃገራዊ ባንዴራ ኢትዮጵያ የርኢ። ኣብ ዙርያኣ ባንዴራታት ዝተፈላለዩ ዞባታት ኢትዮጵያ ብዓንኬል ተሰሪዐን ኣለዋ። "ባንዴራታት ኢትዮጵያን ዞባታታን" ዝብል ናይ እንግሊዝኛ ጽሑፍ'ውን ኣብ ጸጋማይ ሸነኽ ኣሎ። ምልክት ሓድነት!

ኣብ መንጎ ጨናፍርን ቆጽልን ገረብ ዝበሰለ ብጫ-ቡናዊ ፍረታት ስየ ይረአ። እዞም ፍረታት እዚኣቶም ቅርጾም ሞላሊት ኮይኖም ኣካል ናይ ሓደ ኣብ ደረቕ ቦታታት ዝበቁል ተኽሊ እዮም። ነዚ ተፈጥሮኣዊ ምንጪ መግቢ ክርኢ ከለኹ ዕግበት ይስምዓኒ፣

ዋው! እቲ ዝርአ ዘሎ እኩብ **555 ላውንድሪ ሳሙና** ኮይኑ፡ ኣብ ኢትዮጵያ ኣዝዩ ተፈታዊን ፍሉጥን እዩ። እዞም ሳሙናታት ብቐንዱ ናይ ምሕጻብ ሳሙናታት ኮይኖም (ጃስሚን ፍረሽ) ዝበሃል ፍቑር ጨና ዕምባባ ጃስሚን ኣለዎም።

ካብ ዓፋር ክልላዊ መንግስቲ ካብ ዝርከቡ መስሕብ ሓወፅቲ ዝኾነ እዩ። እዚ እሳተ ጎመራ ካብ ዝፍንድእ ጀሚሩ ክሳብ ሕዚ ዘይጠፍኣ እዩ። ከምዞኦም ዝበሉ ቦታታት ምንኣይ ብጣዕሚ እዩ ዘፅልኣኒ።

ኣብ ከቨር ሃገራዊ ባንዴራ ኢትዮጵያ፡ ብስክሪፕት ግዕዝ "ትግርኛ" ዝብል ኣርእስቲ፡ መፅሓፍ ከምኡ'ውን ውቁብ ስእሊ ሓወልቲ ኣክሱም ተቐሪጹ ኣሎ። እዚ ኩሉ ዕብየት እቲ ቋንቋን ታሪኹን ዘንጸባርቕ እዩ።

እቲ ግራንድስታንድ ኣብ ማእከል ከተማ ኮፍ ኢሉ ዝርከብ ኮይኑ፡ ብተኸታታሊ ምዕቡላት ህንጻታት ዝተኸበበ እዩ። እቲ ርሑቕ ኣኽራናትን ትርኢት ቀላይን ንተፈጥሮኣዊ ጽባቐ እታ ከተማ ይውስኸሉ። እዚ ቦታ ማእከል ስፖርትን ታሪኽን'ዩ።"

ልኡላን ሃገራት ንኽባሃሉ ንዓለም ሰላም ከሊኦማ ዘለው መራሕቲ እዚኦም እዮም፡፡ ኣብ ምድሪ እዚኦም ብዝምህዝዎ ተንኮልን ሴራን ናይ ሰብ ደም በዚሕዋ፡፡ ናይ ኣሜሪካን ናይ እስራኤልን ኘሬዚዳንትታት፡፡ ኣስማቶም ዶ ንጠቐስኩምዎም?

ኣብ ሓደ ሓደ ከባቢታ ኣብ ወሰን መንገዲ ቡን፣ ሻሂን እናፍልሓ ንተጠቀምቲ እናቅረባ ይርከባ። ይኹንእምበር እተን ሰራሕቲ እቲ ዘውፅኦኦ ረሳሕ ፈሳሲ ዘወግዳሉ ቦታ ስለዘይብለን ኣብቲ ከባቢአን ዝርከብ ናይ መትረብ ማይ ብምድፋእ ናይ ጥዕና ጠንቂ እናኾነ ይርከብ።

እዚ ሓመዳይ ክዳን ዝለበሰ ሰብኣይ እዩ፣ ፍሉይ ዝኾነ ቀይሕን ጻዕዳን ስካርፍ ኣለዎ። ሓላዊ ጸጥታ ወይ ተጋዳላይ እዩ ዝመስል። ኣብ ድሕሪት ብዙሓት ሰባት ይረአዩ ኣለዉ።

እዚ ኣብ ማእከል ሓደ ዓቢ ቀላይ ጃልባ የርኢ። እቲ ማይ ብንጹር ቀጠልያን ሰማያውን ሕብሪ ዘለዎ ኮይኑ፡ ኣብ ርሑቕ ድኹም ቅርጺ ኣኽራንን መሬትን ኣለዎ። እቲ ቅድሚት ብለምለም ቀጠልያ ሳዕሪ ዝተሸፈነ እዩ።

ውሽጣዊ ክፍሊ ናይቲ ዘመናዊ 'ሆም ላንድ ሆቴል' ምቹው መቐመጢን መቐበሊ ኣጋይሽን ዘለዎ ሎቢ እዩ። እቲ ቦታ ናይ ህድኣትን ምቾትን ስምዒት ኣለዎ።

መጋፅታት ፦መጋየፅታት ካብ ወርቅን ካብ ብሩርን ዝስራሕ ኮይኑ ኣብዚ ዘለው እውን ካብ ወርቅን ካብ ብሩሩን ዝተሰርሑ ናይ ክሳድ ኮይኑ ናይ ክልተ ሰባት ልቢ ብፍቅሪ ተኣሳሰረ ምልኽት እዩ።

ካብ ዓይነታት ምግቢ ኣብዚ ዘሎ ፀብሒ ኮይና ብስልሲ እንቋቆሖ ፈርፍር እዩ። እንቋቆሖ ፈርፍር ካብ ዓይነተት ሃነፅቲ ምግቢ ሓደ እንትከውን ኣብ ዕለታዊ ምግብታትና ምውሳድ የድሊ።

እዚ ፋሽን ካብቶም ፍርያቶም ንመፍላጥ ዝጠቅመና እዩ። ሓንቲ ጋል ፀሊም ሓፂር ጉረዲ መስ ፃዕዳ ጫማ ተከዲና ንምልከት ኣለና ኣብ ቀይሕ ምነፃፍ እነዳከደት ንምልከት አለና።

አብ ስፓልት መንገዲ ዝርከብ ናይ ከተማ አክሱም ቢሮ ማይን ፈሳሲን ዝበሃል ኮይኑ፤ አብ በሩ ክልተ ባንዴራ ትግራይን ኢትዮጵያን ተንጠልጢለን ይርከባ፡፡ አብቲ ወሰን ስፓልት መንገዲ ከዓ ሓንቲ ፃዕዳ ሕብሪ ዘለዋ ሞተርን መናእሰይን ጠጠው ኢሎም ይርከቡ፡፡

ትርንስፖርት ተሽከርከትን፦ ኣብዚ እንረኣን ዘለና ናይ ፅዕነት ተሽኸርኸርቲ እንትኮና እዘን ተሽከርከርቲ ሲኖትራክ ይበሃላ ። ኣብዚ ተፃዒነን ዘለዋ ድማ ተክሊታት እየን ተፃዒነን ዘለዋ። እዘን መኪና እዚን ድምፀን ከፍርሕ ።

እዛ እንሪኣ ዘለና ማሽን ናይ እክሊ ዓፃዲት ማሽን ኮይና መኪና እያ። እዛ መኪና እዛኣ ቅልጡፍ ዝኮነ ግልጋሎት ትህበና። ብኣግባቡ እውን እቲ እክሊ ክእከብ ይክእል እዩ።

ሰባት ኣብ ዝነብርሉ ዘበን ካብ ቤተሰቦም ተፈልዩም ብውሱን ናይ ገዛ ንብረት ኣጥርዩ ምንባር ይጅምሩ። ከምዚኦም ዝበሉ ውሱናት ንብረታት ብፅሬት ዝተትሓዙ ንብረታት ምርኣይ ደስ እዩ ዝብል።

ብቀይሕ፣ ብጫን ዕንቋይን ሕብሪ ዘለዎም ናይ ከተማ ገዛውቲ አብ ዓብይ መንገዲ ዝወስድ እስፓልት መንገዲ ከዓ ሓምለዋይ ሳዕሪ ዘለዎ መዞርያን ቡዙሓት ባጃጃትን ይርከቡዎም፡፡ እዚ ቦታ አበይ እዩ?

ኣብ ኢትዮጵያ ካብ ዝርከባ ሃይማኖታት ሓንቲ ኦርቶዶክስ ተዋህዶ ክርስትያን ናይ ድንግል ማርያም ስእለ ኣድህኖ እዩ ። ድንግል ማርያም ኣማላዲት እያ ።

ደስ ዝብል ደቂቅ ዓሳ ዝብሃል ቁኖ ዝተቆነነት ቀያሕ ጓል አንስተይቲ ፅፍሪን ፀሊም አዝማልቶን ገይራ ብክልቲኡ ኢዳ ነቲ ቁኖ ሒዛቶ ትርከብ። ማህሌት ዝብሃል ፃዕዳ ጥልፊ ተከዲና አብ ፀሊም ድሕረ ባይታ ትርከብ። ሽኮሪና ጓል እያ።

ሓንቲ ጓል ኣንስተይቲ ካኪ ሕብሪ ዘለዎ ሓጺር ጃምፕሱት (ሮምፐር) ተኸዲና ትረአ። እቲ ክዳን ብዙሕ ጁባታት ዘለዎ ኮይኑ፡ ኣፍሮ ቅዲ ጸጉሪ ዘለዋ ኮይና፡ ዘመናዊነትን ትውፊትን ዝተሓዋወሰ እዩ።

ቀዳማዎት ሰባት ሰዓት (ግዘ) ንምፍላጥ ብፅላለቶም ገይሮም ይፈልጡ ነይሮም። ኣብ ዘበናዊ ዓለም ሰዓት ምስተሰርሓ ሰባት ኣብ ግድግዳ ገዝኦምን ኣብ ኢዶምን ሰዓት ምግባር ጀሚሮም።

እዚ ናይ በዓል ምድላው እዩ ዘርኢ። እንኳዕ ተወለድካ! መብራህቲ፡ ባሎንን "ርሐስ ልደት" ዝብል ቅርጺ ኣብ ድንቂ ምድላው ይርከቡ። ጽባቐን ሓጎስን ኣብ ሓደ ምስሊ ይራኣዩ ኣለው።

እዚ ሕብርን ልምድን ኣብ ሓደ ምስሊ ዘርኢ እዩ። ብሮዛ፣ ብጫ፣ ቀጠልያን ጻዕዳን ሕብሪ ዝተሸፈኑ መሶባት እዮም። ጽባቐን ባህላዊ ማሕበረሰብን ኣብ ሓደ ቦታ ይረአ ኣሎ።

እዚ ዜና ዝመሓለፍ ዘሎ ናይ ኦሮሞ ቋንቋ እንትኮን ብድምፂ ተሌብዥን ትግራይ ዝመሓላለፍ ዘሎ እዩ። እዚ ዜና ስለ ኣመሪካ ታሪፍ ዝዛረብ ዝዛረብ ዘሎ እዩ።

ኣብ ትግራይ ካብ ዝርከቡ ፓርቲ ሓደ ዝኮነ ህወሓት ኣቦ ወንበር ዶ/ር ደብረፅዮን ገ/ሚካኤል እዮም። ኣብ ጆኖሳይድ ኩናት ኢትዮጵያን ትግራይን መራሒ ዝነበሩ ሽግርን መከራን ዝረከቡ እዮም።

ኣብ ካርቶን ሳንዱቕ ወይ ባኮ ዝተቐመጡ ሕብራዊ መጠቕለሊ ካራሜላታት ኮይኖም፡ እቲ ሓደ ወገን ወርቂ፡ እቲ ካልኣይ ድማ ቀይሕን ወርቅን እዩ። እዚ ድማ ናይ መቐረት ስምዒትን ናይ ምብላዕ ድሌትን ይፈጥር።

ካብ ልስሉስ መስተታት እቲ ሓደ ፋንታ እዩ። ህፃውንቲ ከም ፋንታ ዝኣመሰሉን ካልኦትን ልስሉስ መስተታት ብበዝሒ ክጥቀሙ የብሎምን። ልስሉስ መስተታት ናይ ስካር መጠኖም ብዙሕ ስለ ዝኾነ ክንጥቀመሎም የብልናን።

እዚ ድሙቕ ብጫ ማልያ ዝለበሰት ጋንታ ኩዕሶ እግሪ ዘርኢ እዩ፤ ኣብ ድሕሪት ድማ ብተዓዘብትን ባነራትን ዝተመልአ መድረኽ ይረአ። ሜዳ ስፖርት ኣንጻር ንጹር መዓልቲ ምስ ንጹር ሰማይ ተዳልዩ ኣሎ። እቲ ከባቢ ስፖርታዊ ሜዳ ኮይኑ፡ኣብ ጽቡቕ ብርሃን ዝረአ እዩ።

ኣብዚ ባህላዊ ኣቑሑትን ስነ-ጥበባዊ ስርሓት ኢድን ብኽልተ ወገን ብተበጻሒ ቅርጺ ይረአ። ኩሉ እቲ ባህላዊ ጽባቐ! ስልማት፡ ሰዓታት፡ ቦርሳን ስነ ጥበብን ኣብ ሓደ ቦታ። ሕብርን ልምድን ኩሉ ብሓባር ይርከብ።

ሓንቲ ሞዴል ተወዳዳሪት ኣብ መድረኽ ደው ኢላ ብትንፋስ ኣአንጋዲት ክትደምቕ ትረአ። ኣብ ቅድሚት ደው ኢሎም፡ ብጽኑዕ ዝተቖርጸ ክዳንን ዝተሰፍየ ካምቻን ተዘርጊሑ ይረአ። መድረኽ ዘብርህ ጽብቕትን ዘዘናግዕን ድርሰት!

ሓደ ከደረዋይ ጀነራል ዒባ ሕብሪ ክዳንን ቆቢዕን ተከዲኑ አብ ቀይሕ ድሕረ ባይታ ይርከብ። አብ ቅድሚኡ ከዓ ክልተ አርማታትን ክልተ አየራትን ስእሊ ብዕንቋይን ሰማያዊን ድሕረ ባይታ ይርከብ።

ዘደንቕ ተፈጥሮኣዊ ትርኢት! ኣብ ቅድሚት፡እቶም ኣዝዮም ቀጠንቲን ቆጽሊ ዘይብሎምን ጨናፍር ከም መስኮት ደውኢሎም፡ኣዝዮም ከበድትን ቅድመ-መጽናዕትን ይመስሉ። ኣብ ላዕሊ ዘሎ ቆጽሊ ብሕብሩ ዝተፈላለየ ጽባቐ የርኢ፣ እቲ ርሑቕ ዘሎ እምባ ብብርሃን ጸሓይ ይበርህ ኣሎ። እዚ ንጽንዓትን ጽባቐን ተፈጥሮ ብንጹር ዘርኢ እዩ።

ኣብ ማእከል ከተማ ዝርከብ ሰለስተ ደርቢ ህንጻ ኣብ ላዕለዋይ ደርቢ 'ፊኒክስ ኮርነር' ዝብል ምልክት ክህልዎ እንከሎ፡ ኣብ ማእከል ድማ 'ድራፍት ሃውስ' ዝብል ምልክት ኣሎ። ኣብ ቅድሚት ዓቢ ገረብ ደው ኢሉ ኣሎ፡ ተፈጥሮኣዊ ጽባቐ'ዩ።

እዚ፡ “ስነ-ዕጽዋት ማዕከል”ዝበሃል ህንጻ ዘርኢ ኮይኑ፡ ብተቐባሊን ዘመናውን ቅዲ ዝተነድፈ እዩ። እቲ ህንጻ ብቀጠልያን ቡናውን ሕብሪ ዝተሰለመ ኮይኑ፡ ኣብ መንደቕ “ስነ-ዕጽዋት ማዕከል'ዝብል ቃል ብንጹር ተጻሒፉ ኣሎ። እዚ ጽባቐ ተፈጥሮን ቅርጺ ዘመናዊ ስነ ህንጻን ብንጹር ዘርኢ እዩ።

ካብቶን ዓበይቲ ትካላት ትግራይ ኣብ ምብራቅ ትግራይ ኣብ ዓዲ ግራት ዝርከብ ዓዲግራት ዩኒቨርስቲ ዝብል ፅሑፍ ብዓብዩ ተፃሒፉ ተቀሚጡ ኣሎ። ዓዲ ግራት ዩቨርስቲ ድሕሪ ኣክሱም ዩቨርስቲ እያ ተመስሪታ

ናይ ሳምሰንግ ምህርቲ ዝኾኑ ናይ ቴለብዥን ሪሞት መቆፃፀሪ ይርአዩ ኣለዉ፡፡ በዚሞ መቆፃፀርቲ ተጠቒምና ኣብ ዘለናዮ ኮይንና ነታ ቴለብዥን ምቑፅፃር ንኽእል፡፡

ኣብ ፃዕዳ ሕብሪ ኮይኑ ብቆፃል ሕብሪ ዝተከበበ ኣብ ውሽጡ ድማ ብጫ ሕብሪ ዝሓዘ ሓወልቲ ቅርፂ ዘለዎኢንስቲትዩት መፅናዕትን ምርምርን ፖሊስ ትግራይ ዝብል ኣሎ።

ቢላ ገዛ ብጣዕሚ ሰፊሕ በረባ ዘለዎ ኮይኑ ኣብቲ ግቢ ድማ ፅቡቃት ኣትክልቲ ተተኪሎም ንቲ ገዛ ግርማ ኣዕሲለምሉ ይርከቡ። እቲ በሪ ድማ ፀሊም መጋረጃ አለዎ።

ኣብ ትግራይ ካብ ዝርከባ ሃይማኖት ሓንቲ ዝኮነት ኦርቶዶክስ ተዋህዶ ክርስትያን ብሃይማኖታዊ ብቁርባን ዝምርዓው መርዓውቲ ኣክሊል ደፊኦም እንትኮኑ፣ ንስኩም ከ ብምንታይ ተመርዒኩም?

ኣየ! ድምፂ ወያነ ትግራይ ብዘረባ ደኣ ዓዲ ማዕቢላ፤ ናይ ትግራይ ኢኮኖሚ ንምዕባይ ከም ዝርከብ ኣይተ ጌታቸው ረዳ ገሊፆም ።ጌታቸው ብዕራይ ድማ ናይ ትግራይ ኢኮኖሚ ከዕቢ የህ ኣብኣላ!

ኣብዚ ዘለው ሞርዑት ብፅምዲ 2 ኣለው። ተከዲኖሞ ዘለው ክዳውንቲ እውን ናይ ሓበሻ ክዳን ኮይኑ እዚ ክዳን እዚ ድማ ብዋጋ ብጣዕሚ ወሲኩ ዘሎ ጥልፊ ይበሃል።

እዚ መስተንክር ተፈጥሮኣዊ ትርኢት ዘርኢ እዩ። ኣብቲ ኣኽራን ዝበዝሖ መሬት ኣቢሉ ንጹር መንገዲ ይኸይድ፣ ኣብ ርሑቕ ዝርከቡ ዓበይቲ ኣኽራናት ምስቲ ንጹር ሰማይ ጐሊሖም ይረኣዩ። እዚ ንጽባቐን ቅሳነትን ሓይልን ተፈጥሮ ብንጹር ዘርኢ እዩ።

ላሕሚ እንስሳ ዘቤት ኮይና ፣ ንደቂ ሰባት ፃባን ስጋን ዝጥቀሙላ እያ ። ናይ ላሕሚ ፃባን ጠስምን ብጣዕሚ ጥዑም እዩ ።

እዚ ካብቶም አገደስቲ መረዳድኢ ዝኮነ ቋንቋ ዝኮነ ንምፍላጥ ዝሕግዘና መፅሓፍ እዩ። ባዕልካ ተመሃር ዝብል አርእስቲ ድማ አለዎሊላ መሸፈኒ ድማ ንምልከት አለና።

ኣብ ከተማ ኣክሱም ዝርከብ ናይ ቴሌ ትካል እዩ። ቴሌ ንዓማዊሉ ናይ ሲምን ካርድን ሞባይል ምሻጥን ድጅታል መስታወቅያ ዓሸራ ዘልዕል ብቴክኖሎጂ ዝማዕበለ ትካል እዩ።

ካብ ዓይነታት ኣትክልቲ ኮሚደሬን ሽጉርት፣ ቆስጣን ካልኦትን መሸጢ ስፐርማርኬት እዩ ። ንደቂ ሰባት ኣትክልቲ ምምጋብ ብጣዕሚ ጠቃሚን ኣድላይን እዩ ።

ኣብ ጣውላ ዝተቐመጠ ባህላዊ ወርቂ መሶብ ፡ ብጻዕዳ ዝተሸፈነን ብቐይሕ ዝተቖርጸን እዩ። ጽባቐ ባህሊ ኢትዮጵያ ኣብ ሓደ ኣቕሓ ተደሚሩ፡ ምልክት ሰላምን ባህልን ኣብ ገዛ የርኢ ኣሎ።

ዋው ብጣዕሚ ደስትብ ጎል ኣንስትየቲ እያ ። ናይ ባህላዊ ክዳን ካብ ጡጥ ዝተሰረሐ ኮይኑ ፃዕዳ ሕብሪ ዘለዎን ብዝተፈላለየ ዓይነት ጥለት ዝተሰረሐ እዩ።

እዚ ተክሊ እዚ ስየ ዝባሃል ተክሊ እንትከውን እዚ ስየ ድማ ብጣዕሚ ዓብይ ተክሊ እዩ። እዚ ተክሊ ድማ ንፅላል ክጠቅመና ይክእል እዩ።

እዚ ብጸሊምን ጻዕዳን ዝተሳእለ ታሪኻዊ ወይ ባህላዊ ምስሊ እዩ። ኣብ ማእከል ሓደ ሰብኣይ ትኽ ኢሉ ኮፍ ኢሉ፡ ኣብ ልዕሊኡ ናይ መንደቕ ዘለዎ ቦታ ይርአ። እዚ ብባህላዊ መስመራት ዝተሰርሐ ክዳን፡ ንጽባቐ ሕሉፍ ዘንጸባርቕ እዩ።

ኣብ ዝበነ ደርጊ ኣብ ኢትዮጰያ ኣብ ዝርከባ ቀዳማይ ብርኪ ቤት ትምህርታት ጡጥ ምፍታል ዳርጋ ከም ሓደ ዓይነት ትምህርቲ እዩ ዝወሃብ ነይሩ። ስለዚ ኣብ ገዝኣ ኾይና ጡጥ ተፈትል ጓል ኣንስተይቲ ብጣዕሚ እየ ዘድንቅ።

ብዙሓት ብሽክለታታት ኣብ ሓደ ጎደና ደው ኢለን ሰባት ብእኡ ክጓዓዙን ዘርኢ እዩ። ጽሩይ ናይ ከተማ ህይወት ንምርኣይ ቀሊልን ተፈጥሮኣውን ኣገባብ እዩ።

ኣብ ትግራይ ባህላዊ መሕዘሊ ቆልዓ ማሕዘል ካብ ቆርበት ዝለፈዓን ዛዕጎል መጋየፂ ዘለዎ እንትከውን ኣዴታት ትግራይ ብምሓዘል ቆልዓ ክሓዝላ ከለዋ ብጣዕሚ ደስ እየን ዝብላ።

ኣብ ቅርሲ ሰባት ዝተፈላለዩ ናይ ምግቢ ዓይነታት ይምገቡ። ካብኣቶም ድማ ዳቦ ብሩዝ እዩ። ሓደ ሓደ ሰባት ፅቡቅ ቁርሲ እንድሕር ተመጊቦም ሕጉሳት ይኾኑ ኢሎም ይሓስቡ።

እዚ ብጫ-ቀጠልያ ጽማቝ ኣቮካዶ ይመስል፣ ኣብ ብርጭቆ ንኽስተ ድማ ተዳልዩ፣ ኣብ ልዕሊኡ ክሬም ዝመስል ይረአ ኣሎ እዩ። ጥዑምን ንጥዕናዊ ኣካል ውን ኣገዳሲ እዩ፡፡

ካብቶም ዓበይቲ ግልጋሎት ወሃብቲ ዝበሃሉ ፋብሪካታት መሰቦ ስሚንቶ ፋብሪካ ካብቶም ናይ ትእምት ትካላት እቲ ዝዓበየ እዩ። እዚ ፋብሪካ እዙይ ብዙሓት ተስፋታት ትግራይ ከግህድ ዝኽእል ትካል ትግራይ እዩ።

ንደቂ ሰባት ከም መጋዓዚ ካብ ዝጥቀምሎም ሓደ ዝኮነ መኪና እዩ። ዝተፈላለዩ ዓይነት መኪና ኣለዋ። ካብኣተን ናይ ገዛ መኪናን ካልኦትን እዮም። ሰለስተ ቁልፊ ናይ መኪና ኣሎ።

ኣብ ሃገርና ብበዝሒ ናይ ፕላስቲክ ጫማታት ይስርሑ እዮም። እዞም ናይ ፕላስቲክ ጫማታት ካብ ግልጋሎት ወፃኢ ኣብ ዝኾንሉ እዋን ናይ ከባቢ ብኽነት እናምፅኡ ስለዝርከቡ ብኻሊእ ዓይነት ብቀሊሉ ዝብስብሱ ክቅየሉ ይግባእ።

ዕንበበ ዘምስል ውህድ ኮይኑ ናይ ኮሚደሮን ዕርድን ዝኣመሰሉ ተሓዋዊሶም ዝፈጥርዎ ውህደት እዩ። ንኩሉ ዓይነት ገፅ ዝጠቅም እዩ። ንገፅካ ዝልከ እዩ።

እዚ ኣብ ትሕቲ ሰማያዊ ሰማይ ብብዙሕ መደርደሪታትን መስኮታትን ዝተሰለመ ጽቡቕ ምሕደራ ዘለዎ ህንጻ ኮንዶሚንየም ደው ኢሉ ይርከብ። ኣብ ቀረባ መስመር ሓይሊ ኤሌክትሪክን ብየማን ድማ ናይ ህንጻ ቦታን ብምህላዉ፡ እእዚ ምልክት ዕብየትን ዘመናዊነትን ከተማታት ዝውክል እዩ።

ሓሸዋማን ኣናእሽተይ ቆጥቃጥ ዝበዝሖ ኣዝዩ ሓምለዋይ ዝኮነ ቦታ እዩ። በረክቲ ቦታትን እቱይ በሪክ ቦታ ብሓምለዋይ ዝተሸፈነ እዩ። ደስ ዝብል ስሓባይን ቦታ እዩ።

ሓደ ዓይነት ደም በጊዕ ሕብሪ ዘለዎ ዲቪዛ ዝተከደኑ ተምሃሮ ገሊኦም ኮፍ ኣኢሎም ገሊኦም ጠጠው ኢሎም ኣብ ብጫን ፀሊምን ድሕረ ባይታ ይርከ። ኣረ ጉድ! እዞም ተምሃሮ ኮፍ መበሊ ሳኢኖም ተፀቃቂጦም ኣለዉ።

እሰይ ባንዴራ ኢ/ያ ሃገርና እንዳተውሰብሰበት እያ ዘላ፡ እቲ ቖፃል ናይ ልምዓት፣ እቲ ብጫ ናይ ተስፋ፡ እቲ ቐይሕ ብደም ደቒ ሓገር ዝቖመት ምዃኑ የመላኽት ።

መናእሰይ ኣብ ከባቢኦም ኣብ ዝርከቡ ሩባታት ወይ ሃይቅታት ምሕምስ ክእለቶም ይወዳደሩ። ይኹን እምበር ናይ ምህምስ ክእለት ዘይብሎም ኣናእሽተይ ቆልኡን ክሕምሱ የብሎም።

እታ መኪና እናተጓዐዘት ነይራ ጠጠው ኢላ እታ ባህለዊት መጓዓዝያ ካሮ ወይ ድማ ጋሪ እትበሃል ባህላዊት መጓዓዝያ ኣብ ከይዲ ጉዕዞ እንዳሃለወት ኣብ ቅድሚቶም ዝኾነ ዘድንግፅ ነገር ሪኦም ጠጠው ኢሎም፡፡